አብ ትግራይ ካብ ዝርከቡ ሃይማኖት ክርስትና ሓደ ሃይማኖት ናይ ካቶሊክ እንትኮን እዚም ሃወፅቲ ናይ ወፃኢ ዓዲ ናብቲ ቤተክረስትያን እከዱ ንዕዘብ እዚ ቤተክርስትያን አበይ ከባቢ ዝርከብ እዩ?

እዞም ኣቦ እዞም ናይ ኦርቶዶክስ ተዋህዶ ቀሺ እዮም ኣብ የማናይ ኢዶምዘሎ መስቀል ድማ ንምእመናን መሳለሚ እዩ::ካብቶም ካልኦት ሃይማኖታት ክርስትና መስቀል ይሑዙ ድዮም ?

ካብቶም ዓይነታት ኣትክልትን ኣሕምልትን ሓደ ኮሚደረ እዩ፡፡ እዚ ኮሚደረ ማእኸላይ ኣዕርዩ ውን ዘይበሰለ እዩ፡፡ ንስኹም ከ ብዛዕባ ኮሚደረን ጥቕሙን ትፈልጡ ዶ?

ሓደ ጤል ኣብ ገዛ ተኣሲሩ ይርአ ኣሎ፡፡ እዚ ጤል ንምግቢ ክሕረድ ዝተዘጋጀወ ምዃነ ርዱእ እዩ፡፡ ሓደ ወጠጦ ጤል ኣብ ከባቢኹም ክንደይ ዋጋ ይበፅሕ?

እዚ ከባቢ እዚ ካብ እፅዋት ናይ ገዛን ናይ ቢሮን ኣቁሑት ዝስርሑሉ እንዳ ስራሕቲ ውፅኢት ዕንፀይቲ ኣረጋዊ እንትከለውን ንዓራት ዝጠቅም እፅዋት እንታይ ይበሃል?

ናይ ገዛ አቁሑ ዝተፈላለዩ ናይ ገዛ አቁሑ አለው፡፡ ንአብነት ፀሊምን ፃዕዳን ሕብሪ ዘለዋ ፓናሶኒክ እትበሃል ናይ ገዛ አቅሓ እያ፡፡ እዛ ፓናሶኒክ ንምንታይ ትጠቅም?

ከም እንዕዞቦ ዘለና ናይ ቀደመ ዝተፈላለዩ ዓየነት አከዳዳናታት ዘለው ኮይኖም ካብአቶ ሓደ ጃባ እዩ። አብ ከባቢኩም ከ ጃባ እንታይ እነናተባህለ ይፅዋዕ?

እዚ እትሪእዎ ዘለኹም ኣብ መመገቢ ሸሓነ ዘሎ ምግቢ እንቋቁሖ ኣብ ውሽጡ ዝተፈላለዩ ኣስበዛታት ብምእታው እንትኸውን ንቁርሲ ብዳቦ ብምግባር ንምግብነት ከም እንጥቀመሉ ትፈልጡ ዶ?

እዚ ናይ ገዛ ኣቅሓ ኮይኑ እዚ ኣቅሓ እዚ ቡና መስተይ እዝኒ ዘለዎ ፍንጃል እዩ::እዚ ዓይነት ፍንጃል በጣዕሚ ክባር እዩ:: ንሓንቲ ፈንጃል ክንዳይ ዋጋ በፂሑ ?

እዚ ጻዕዳ ክዳን ወዲ ተባዕታይ ዘርኢ እዩ። እቲ ክዳን ብየማናይን ጸጋማይን ሸነኽ፡ ከምኡ’ውን ኣብ ክሳዱን ብባህላዊ ሕብሪ ኢትዮጵያ ዝተሰለመ እዩ። እዚ ዓይነት ኣከዳድና ኣብ ምንታይ ዓይነት ፍጻመታት ጽቡቕ ይመስለኩም?

ሽጉርትን ድንሽ፣ ካሮት፣ ቀይስር ካብ ዓይነታት ተክሊ እንትኮኑ ንደቂ ሰባት ንምግብነት ብፀብሒ ዝጠቅሙ ንጥዕና ወዲ ሰብ ኣገዳሲ ምኳኖም ትፈልጡ ዶ ?

እዚ ብዙሓት ኣግራብ ስትሮቨሪ ዘርኢ እዩ። ቆጽሎም ብዙሕን ነዊሕን ኮይኑ፡ ገሊኡ ድማ ደረቕ ወይ ቡናዊ ይመስል። እዚ ኦም ስትሮቨሪ ኣብ ምዉቕ ከባቢ እዩ ዝበቁል። እዞም ተክሊ ስትሮቨሪ ኣበይ ከባቢ ብበዝሒ ይርከቡ?

እዚ ናይ ገዛኢ ሃገር አርማ መፍለይ ምልክት እንትኸውን ብልፅግና ፓርቲ ኢትዮጵያ ዝመርሕ ዘሎ ውድብ እዩ። ብልፅግና ፓርቲ ዲሞክራሳዊ መንግስቲ ዶ ኢልኩም ተአምኑ?

እዛ ጐማ ናይ ፈሳሲ ሳሙና መትሓዚ ጐማ እያ ነይሩ፡፡ እዚ ግን ኣብ ሽንቲ ቤት ተቐሚጣ ኣላ፡፡ ኣብ ሽንት ቤት ንምንታየ ዕላማ ተቐሚጣ?

እዞም ከብ ዝተፈላለዮ ከባብታት ዝመፁ መራሕቲ ሃይማኖት ዓበይቲ ዓዲ ኮይኖምተአኪቦም ብሐደ ብምካንዝዝትዮ ዘለው እዮም ። ንሰኩም ከ ተአኪብኩም ትዝትዮ ዶ?

ሓንቲ ሰበይቲ ግልብጭ ተቖኒና ኢዳ ሒና ገይራ ትርአ ኣላ፡፡ እዚ ናይ ትግራይ ደቂ ኣንስትዮ ባህሊ እዩ፡፡ ካብ ትግራይ ወፃኢ ኣብ ካልእ እዚ ባህሊ ኣሎ ዶ?

ኣብ ከባቢ እግሪ እፀዋት ዝበዝሖ ጎቦ ሓንቲ ከተማ ትራኣይ ኣላ፡፡ ካብ መሰረታዊ ኣገልግሎት ፅርግያ ዘለዋ ውን ትመስል፡፡ እቲ መንበሪ ገዛታት ብዘመናዊ መልክዕ ዝተሰርሐ ዶ ይመስለኩም?

ከባቢኡ ዘይለምዐ ፍሉይ ፅርግያ ንርኢ ኣለና፡፡ እዚ ስፋልት ከባቢኡ ዝለምዐ ከምኮነ ክንደይ ምፀበቐ፡፡ ንስኻትኩም ከ ነዚ ኩነታት ከመይ ትርእይዎ ኣለኹም?

እዚ ከባቢ እዚ ናይ እነዳ ቡና ኮይኑ እዚ ስራሕ እዚ ብጣዕሚ ውፅኢታዊን መትረፋይን እዩ። ሰብ ስራሕ ከይነዓቀ ክሰርሕ እዩ ዝግባእዩ። ናይ ቡና ወልፊ ኣለኩም ዶ ?

ቴለብዥን ድምፂ ወያነ ዜና ፕሬዝዳንት ጌታቸው ረዳ ኣብ ናይ ግብርና መድረኽ ናይ ትግራይ ኢኮነሚ ንምዕባይ እንዳተሰርሐ ከምዝርከብ ምዝራቦም ገሊፁ፡፡ እዚ ዜና እንታይ ስምዒት ይፈጥር?

ዘመናዊ ጣውላ ዓራት ምስ ተሳሓቢኡ ስርናየታይ ሕብሪ ዘለዎ ኮይኑ፤ አብቲ ዓራት ፍርናሽን ኮበርታን ተሸፊኖም ይርከቡ፡፡ አብ ልዕሊ እታ ተሳሓቢት ከዓ ናይ ኢደ ሰብ ምስሊ ተተኪላ ንላዕሊ ተዘርጊሓ ትርከብ፡፡ ካሊእ አሰራርሓ ቅርፂ ዓራት ኸ አሎ ዶ?

ኤፍረም ኣማራ ካብቶም ናይ ትግራኛ ሙዚቀኛታት ሓደ ኮይኑ ካብ ናይ ትግራኛ ደርፍታት ዝደረፋ ሓንቲ ድማ እንኳዕ ኣፍቀርኩ ትብል ደርፊ ይፈትዋ። ካብ ኤፍሬም ዝደረፎም ደርፊታት ትፈትዎ ኣሎ ዶ?

ጽሑፍ ዘለዎ ምልክት ይርአ። ብቋንቋ ኣምሓርኛ “ፋብሪካ ኣልኮላዊ መስተን” ይብል፣ እዚ ምልክት’ዚ ኣብ ኢትዮጵያ ዝዓበየ ፋብሪካ መስተን ኣልኮላዊ መስተ ምዃኑን የመልክት። እዚ ኣብ ፋብሪካ እንታይ ዓይነት መስተ ከም ዝስራሕ ትፈልጡ ዶ?

እዚ ንዝተፈላለዩ ኣሰልጦ ስራሕ ዝህብ ኮይኑ ከም ኣዝቨዛ ከምኡ እውን ንመቀመጢ ከም ኣትክልቲ ዝ በ ሉ ካብ ዕዳጋ ከድካ ትዕድግ ኮምደረ፣ ሽንጉርቲ ፣ጉዕ ዝኣመሳስሉ መምፅ ዝጠቅም እንትከውን ሽም እዛ ንብረት መን ትብሃል?

እዚ ዓቢ ፈልፋሊ ማይ ዘርኢ እዩ። ብዙሓት ሰባት ኣብ ዙርያ እቲ ፈልፋሊ ማይ ደው ኢሎም ኣለዉ። ኣብ ጥቓኡ ድማ ካሜራ ዝሓዘ ሰብኣይ ይርአ። እዚ ቦታ እዚ ዓቢ ናይ ወቕቲ ፈስቲቫል ወይስ ንፍሉይ ዕላማ እዩ ዚውዕል?

አብ ትግራይ ዝተፈላለዩ ዓይነታት ፀወታት ዝርከቡ ኮይኖም ካብአቶም ሓደ ማሃረማይ እዩ። ማሃረማይ ቆልዑ ከቢቦም ከፍ ይብሉ ሓንቲ ቆልዓ ጨርቂ ሓብአ ትዘውሪ ከይረእይዎ ብድሕሪተ ተቅምጣ። ንስኩም ከ እዚ ተፃዊትኩም ዶ ትፈልጡ?

ቢንጐ መፃወቲ ተሽከርካሪ መሳርሒ ይርአ ኣሎ፡፡ እዚ ቢንጐ ዝብልዎ ናይ ቁማር ፀወታ ስለምንታይ እዩ ሕጋውን ቅቡልን መዘናግዒ መሲሉ ይዝአ ዘሎ?

ዝተፈላለዩ ናይ ኢድ ጥበብ ውፅኢ ዝኾኑ ቅርፃ ቅርፂ ዝሽየጡሎም ሹቋት ኣብ ከተማ ኣኽሱም ብብዝሒ ይርከቡ እዮም፡፡ ኣብ ካልእ ከተማ ከ ይርከቡ ዶ?

እዚ ዝሳለጥ ዘሎ መድረኽ ናይ ኢትዮጵያ ፌደራላዊ መንግስቲ ወከልቲ ሕዝቢ ቤት ምኽሪ እዩ፡፡ እዚ ቤት ምኽሪ ክንዳይ ዝኣኽሉ ኣባላት ኣለዉዎ?

አብ ሃገረና ካበ ዝርከቡ አልኮላዊ መስተ ሓደ ዳሽን ቢራ እዩ ።ዳሽን ቢራ ብዛሓት ማሕበረሰብና ዝጥቀሙዎ ዓየነት አልኮላዊ መስተ እዩ። ዳሽን ቢራ አበይ ዓዲ ዝምረት ይመስለኩም?

ብፍሉይ ኣቀማምጣ ዝመልከዐ ኣዳራሽን ወይ ቤት ምግቢ ከምቲ ዝረአ ይመስል፡፡ ዳርጋ ኩሎም ኣብቲ ገዛ ዘለው ኣቑሑት ብዕጨይቲ ዝተሰርሑ እዮም፡፡ ንምንታይ ዓይነት ዋኒን ክነሕልፈሉ ንኽእል?

ደቂ ስባት ካብ ዘድሊዮም መስረታዊ ነገራት ሓደ ገዛ እንትኮን ፀገም መንበሪ ንምፍታሕ ካብ ዝተጠቀምሎም ሓደ ኮንደሚንየም እዩ ። ንስኩም ከ ኮንደሚንዮም ተጠቀምቲ ዲኩም?

ኣብ ኢትዮጵያ ካብ ሕጊ ኣክበርቲ ሓደ ዝኮነ ወታደር ሓደ ዓይነት ክዳንን ቆቢዒን ገይሮም ብሓደ መስርዕ ተሰሪዖም ሪኢኩም ዶ ትፈልጡ ?

እዚን ተሽከርከርቲ እንዚኣን ናይ ወታድራት ስንቅን ዕጥቅን ተፃሒነን ተር ኢለን ጠጠው ኢለን ኣለዋ። ኣብዚ ዘለው ሕጊ ኣክበርቲ ድማ እንዳሐለውዎን ኣለው። እዚኣን ክትሪኡ እንከለኩም እባ ትፈርሑ ዶ ?

ዝተፈላለዩ ዓይነት መፅረይ ስኒ አለው ካብአቶም ሓደ እዚ እንሪኦ ዘለና ብርሽ ናይ ስኒ መፅረጊ እዩ ።ንስኩም ከ ብርሽ ትጥቀሙ ዶ ?

አብ ጥቃ ፀሊም ግሪድ ሓንቲ ጓል አንስተይቲን ሓደ ወዲ ተባዕታይን አብ ሕብራዊ ድሕረ ገፅ ፀሊምን ዕንቋን ሕብሪ ክዳን ተከዲኖም ይርከቡ፡፡ እቲ ወዲተባዕታይ መነፀርን ሃብል ናይ ክሳድን ገይሩ ይርከብ፡፡ እዚኦም መነመን ይበሃሉ?

እዚናይ ናይ ተክሊ ዓይነት ኮይኑ ከም ማንጎኣፕል ቡርትካን ዝበሃል እንትከውን እዚ ድማ ንሕብረተሰብ ጠቃም ከም ዝኮነ ማንጎኣፕል እንትከውን ካልእ ዝህቦ ጥቅሚትፈልጡዶ?

ኣብ ግዜ ፅንፈት ትግራይ ብናይ ኣብይ ሓይሊ ዝተታሓዙ ናይ ትግራይ መራሒ ዝነበረ ኣባይ ወልዱ ዝበሃል ሰብ ኮይኑ ተኣሲሩ እንዳሃለወ ዘርኢ ምስሊ እዩ። እዚ ብክንዳይ ዓመተምህረት ነይሩ።

ካብ ኣርማታት ብጫ ሕብሪ ዘለዎ ኣብ ማእከል ወይን ዝብል ፅሑፍ ዘለዎ እዩ ናይዚ ብጫ ሕብሪ ወይን በዓል ብሩህ ተስፋ ን ቆፃል ድማ በዓል ልምዓት ዝብል ትርጉም ኣለዋ። ጋዜጣ ወይን ኣቢብኩም ትፈልጡ ዶ ?

ክልተ ሰብኣይን ሰበይትን እዮም ዝመስሉ፡፡ እታ ሰበይቲ ተቆኒና መጋየፂ ወርቂ ድማ ጌይራ ኣላ፡፡ እቲ ሰብኣይ ድማ ፃዕዳ ሸሚዝ ገይሩ ኣሎ፡፡ ኣብ ማእኸሎም ሓደ ህፃን ኣሎ/ላ፡፡ እዚኦም ሰብ ሓዳር ዶ ይመስሉ?

ዕትሮ ኣብ ትግራይ ባህላዊ መትሓዚ ስዋን ማይን እንትከውን፤ ካብ ሓመድ ዝስራሕ ኮይኑ፣ ናይ ዕትሮ ስዋን ማይን ብጣዕሚ ዙሑል ምኳኑ ትፈልጡ ዶ ?

አብ ሃገርና ካብ ዝርከቡ ሃይማኖታት ሓደ ሃይማኖት አርቶዶክስ ተዋህዶ እንትኮን አብዚ ከም እንዕዞቦ ዘለና አቦታት ናይ ሃይማኖት ማህሌት ቆይሞም ዘሪኢ እዩ። እዚ ቦታ አበይ ይመስለኩም ?

እዚ አብ ገጠራት ትግራይ ማይ ቡንባ አብዘይርከበሉ ከባቢ ካብ ሩባ ሰለስተ አንስቲ ካብ ቃለይ እናቀድሐ እየን። አበይ ከባቢ ዝርከብ ሩባ ይመስለኩም?

ፀሊም ሕብሪ በዓል ሓደ ሊትር ኮካ፣ ፃዕዳ ሕብሪ በዓል 2 ሊትር ፀባን በዓል 2 ሊትር ማይን ነንሕድሕዶም ዋግኦም 25 ብር እዩ፡፡ “ብንእሽተይ ዋጋ ይግዝኡ” ዝብል ብሰማያዊ ሕብሪ ተፃሒፉ ደም በጊዕ ሕብሪ ይርከቡ፡፡ ክትገዝኡ ትደልዩ ዶ?

እዞም እንርኦም ዘለና መናእሰይ ደቂ ኣንስትዮን ደቂ ተባዕትዮን ባህላዊ ክዳን ብዘመናዊ ስፌት ዝተሰፈየ ሓደ ዓይነት ተከዲኖም ንስእሊ ዝዳለው ዘለው ምኳኖም ትፈልጡ ዶ ?

ኣብ ቤተ-ክርስትያን ውሽጢ ቀይሕ ምፃፍ ተነፂፉ ካብ ብከውሒ ተፀሪቡ ዝተሰረሐ ብጣዕሚ ዘደንቅ ደስ በሃሊ እዩ። ኣብ ቤተ-ክርስትያን ውሽጢ ካሃናት ኣቦታት ይቅድሱ ምእመናን ድማ የቀዱሱ እዚ ከይዲ እዚ እንታይ ይበሃል?

ካብ ዕንጨይቲ ካብ ዝተሰረሐ ናይ ፈናጅን መቀረቢ እዩ። እቱይ ፋናጅል ደስ ብዝብል መልክዕ ተሰሪዖም ኣለው። ናይ ባህላዊ ክዳን ተከዲና እንታይ ትቆሉ ኣላ?

እዚ ኣዝዩ ጽቡቕን ዝድነቕን ስነ-ስርዓት ዝካየደሉ ቦታ ዘርኢ እዩ። እቲ ገዛ ብብዙሕ ዕምባባታትን መብራህትን ሕብርታትን ዝተሰለመ እዩ። ላዕለዋይ ደረጃ ዘለዎ ናይ መርዓ ቦታ ይመስል። እዚ ጽቡቕ ቦታ ንመርዓ ድዩ ወይስ ንኻልእ ዓይነት በዓል ዝተዳለወ?

እክሊ ካብቶም ንምግቢ እንጥቀመሎም ናይ ወዲ ሰብ ድሌት ሓደ ኮይኑ፤ እዚ ከዓ ዒልቦ አብ ካሻ ዝበሃል መቀመጢ እክሊ ተቀሚጡ ይርከብ፡፡ ካልኦት ዓይነት እክሊ ክትዝርዝሩ ዶ ትክእሉ?

እዚ ካብ ምብራቕ ወይ ምዕራብ ጸሓይ ዝመጽእ ብርሃን ኣብ ተመሳሳሊ ደረቕን ኣኻውሕን መሬት ይንጸባረቕ። ኣብቲ መሬት ከባቢ ንእሽተያት ቁጥቋጥን ደረቕ ሳዕርን ይርአ። ጸሓይ ክትበርቕ ከላ ናብ ከምዚ ዝበለ ቦታ ክትገይሽ ትደሊ ዲኻ?

አብ ትግራይ ካብ ዝርከቡ ጥንታዊ ገዳማት ሓደ ጨርቆስ ገዳም እዩ ።እዚ ጠዳም አብ ሳምረ ወረዳ ዝርከብ ኮይኑ ንስኩም ከ ናብዚ ገዳም ኪድኩም ዶ ትፈልጡ?

በቅሊ ካብ እንስሳ ዘቤት እንትከውን፣ ኣብ ትግራይ ከም ክብሪ ተሸላሊማ ተማላኪዓ ካብ ቦታ ናብ ቦታ መጓዓዓዚ ዝጥቀሙላ እንስሳ እያ። በቅሊ እንታይ ከምትምገብ ትፈልጡ ዶ ?

ኣብ ኢትዮጵያ ዝተፈላለዩ ውድባት ፖለቲካ ብሓባር ዝዛረብሉ ናይ ኢትዮጵያ ፖለቲካ ፓርቲታት ምክር ቤት ዝበሃል ተቋም ኣሎ፡፡ እዚ ተቋም እንታይ ሓላፍነት ኣለዎ?

ቤት ትምህርቲ ቤት ትምህርቲ ብዝኮነ ክስራሕ ይከአል እዩ፡፡ ብእምኒን ጭቃን ዝተሰርሐ መምሃሪ ክፍሊ ተምሃሮ አብ እምኒ ኮፍ ብምባል ትምህርቶም ይከታተሉ፡፡ አብዚ ክፍሊ ፅሑፍ ዝተፀሓፎ ሴሌዳ ተለጢፉ ይርከብ፡፡ አብ ከምዚ ዝበለ ክፍሊ ምምሃር ደስ ይብለኩም ዶ?

አብ ሃገርና ዝተፈላለዩ ዓይነታት አልኮላዊ መስተ ዘለዎ ኮይኖም ካብአቶም ሓደ በደሌ ቢራ እዩ። በዴለቢራ ብርክት ዝበለ ማሕበረሰብና ዝጥቀሞ ዓይነተ መስተ እንተኮን በዴሌ ቢራ አበይ ቦታ ከም ዝምረተ ትፈልጡ ዶ?

አብ ከተማ መቀለ ካብ ዝተፈላለዮ ከባብታት ዘመፁ አብቤት ምክር ዋዕላ 4ይ ዘመን መበል 35 ሰሩዕ ጉባኤኡ የሳልጥ አሎ ። ንስኩም ከ ጉባኤ አካይድኩም ?

ኣብቲ ኣርባዕተ ሕብራዊ ፋይል ማህደር ይርአ። እቲ ብጸጋም ዘሎ እቲ ሐምላይ ፋይል ኮይኑ፡ ድሕሪኡ እቲ ቀይሕ፡ ቀጺሉ እቲ ሰማያዊ፡ ኣብ መወዳእታ ድማ እቲ ቀጠልያ እዩ። ሰነዳትካ ኣብ ቤት ጽሕፈት ከተቐምጦም ኣየናይ ሕብራዊ ፋይል ኢኻ ትመርጽ?

ናይ ቴክኖሎጂ ውፂኢት ዝኮኑ ፍላሽን ካሜራ፣ ሚሞሪን ካልኦትን ንተንቀሳቃሲን ደረቅን ምስሊ ፅሑፍን ካብ ሶፍቲ ኮፒ ናብ ሃርድ ኮፒ ንምቅያር ዝጠቅመና ምኳኑ ትፈልጡ ዶ?

ጨጉሪ ርእሱ ቁጥርጥር ዝተሰርሐን ሰጥሚ ዝተለኸየን እዩ፡፡ ኣብ ማእገሩ ናይ ኣዕራብ ኩሹፍ ዝገበረን መልከዐኛ መንእሰይ ይረአ ኣሎ፡፡ እዚ ወዲ ናይ መን ባህሊ ዘርኢ እዩ ትብሉ?

ኣዋልዱ ተኪበን ስፈ እናሰፍያ ኩለን ኣደሬ ናይ ርእሲ ገይረን እናሰሓቃን ይስፍያ ኣልዋ ። እታ ሓንቲ ለማት ዓብይ ቀይሕ፣ ቢጫ፣ ፀሊምን ናይ ዚግዛግ ቅርፂ ስፊት እዩ ።

ሓንቲ ጓል ኣንስተይቲ ኣብ ናይ ፋሽን መድረክ ክትከይድ ትርአ። ኣብ ታሕቲ ብጫ መስመር ዘለዎ ጻዕዳ ክዳን ተኸዲና ኣላ። ኣብ ኢዳ ሕብራዊ ቦርሳ ሒዛ ኣላ፡ ቀጠልያ መነጽር ገይራ ኣላ። እዛ ሰበይቲ ኣብ ስእሊ እንታይ ትገብር ዘላ ትመስል?

እንዳ ኣቡነ ኣረዊ ደብረ ዳሞ ምእመናንን በፃሕቲ ዓድን ብሓብሊ ተኣሲሮም ዝድይብዎ ታሪካዊ ገዳም እዩ፡፡ እዚ ገዳም ኣብ መን ዘመነ መንግስቲ ተሃኒፁ?

ክዳን ዝተፈላለዩ ዓይነት ክዳውንቲ አለው፡፡ ንአብነት ሓደ ሰብ ናይ ወታደራዊ ክዳን ዒባ ሕብሪ ዘለዎ ተከዲኑ ስሪኡ ከዓ ስርናየታይ ሕብሪ አለዎ፡፡ ቆፃል ሕብሪ ዘለዎ ሸሪጥ ከዓ አብ ክሳዱ ገይሩ ይርከብ፡፡ እዚ ሰብ መን እዩ?

ሲኖ ዝበሃላ ከበድቲ መኻይን ይርአያ ኣለዎ፡፡ እዘን መኻይን ኣብ ከባቢና ካብ ዘለዋ ኣብ ስራሕቲ ህንፃ ዝሰርሓ መኻይን እተን ዝዓበያ እየን፡፡ እዘን መኻይን ናይ መን ዓዲ ስርሒት እየን?

ፀጉሪ ፀጉሪ መብዛሕትኡ ግዜ ፀሊም ሕብሪ ዘለዎ ኮይኑ፤ ንአብነት ሓንቲ ጓል አንስተይቲ ፀሊም ሕብሪ ዘለዎ ፀጉሪ ጀብጀብ ዝበሃል ቁኖ ተቆኒና አብ ሃሳስ እርሳስ ሕብሪ ድሕረ ገፅ ትርከብ፡፡ ንስክን ኸ ጀብጀብ ምቁናን ትፈትዋ ዶ?

ኣብ ዝተፈላለዩ ኣካላት ደቂ ሰባት ፀጉሪ ይበቅሉ እዮም ኣብ ርእስና ዝበቁል ፀጉሪ ከም መጋየፂ ንጥቀመሉ ኣብ ካልኦት ኣካላት ዝውፁ ግና ብዝተፈላለዩ መልክዕ ክስደዱ እዩ ዝግባእ። እዛ ጓል ኣብ ሞኮራኩዕታ ዘሎ ፀጉሪ ብምንታይ ትሰዶ ኣላ?

ካብቶም ባህላዊ ውፅኢት ኢደ ጥበብ ዝኾኑ ስፈ ለይማት ይባሃል፡፡ ለይማት ኣብ ገጠር ቦታታት ብበዝሒ ይጥቀምሉ፡፡ እዚ ኣቕሓ እዚ ንምንታይ ዓይነት ግልጋሎት ይውዕል?

ተፈጥሮን አከባቢን ተፈጥሮን አከባቢን ብተፈጥሮ ዝተወሃቡና እፅዋትን አከባቢን ኮይኖም፤ ንአብነት አብ ዝተፈላለዩ ተክሊታትን ተሽከርካሪትን ዘለዎ ቦታ ናይ ተፈጥሮ ሰማይ ሰማያዊ ሕብሪን ፃዐዳ ግመን ለቢሱ ይርከብ፡፡ መኪና ናይ ተፈጥሮ ውህብቶ ድያ?

ናይ ኢትዮጰያ ላዕለዎት መራሕቲ ኣብ ቤተ መንግቲ ኮይኖም ካልኦት ኣዲ ዝመፁ ኣጋይ እንዳዋግዑ እዮም። ደ/ር ኣብይ ኣሕመድ ዘለዎ ኣብ ኢትዮጰያ ሓለፍነት እንታይ እዩ ?

ካብ ዓይነታት መስተታት ባህላዊ መስተ ኮይኑ እዚ መስተ እዙይ ፅራይ ይበሃል:: እዚ መስተ እዙይ ኣብ ኣልኮላዊ መስተ ድዩ ወይስ ኣብ ሉስሉስ መስተ እዩ ዝምደብ ?

ቤተ ክርስትያን ብደም ናይ ክርስቶስ ዝተሃነፀት ኮይና፣ ብተወሳኪ እውን ናይ ክርስትያን ሰባት ፀሎት መዕረጊት/መብፅሒት እያ፡፡ ቤተ ክርስትያን ኪዳንን ቅዳሴን ዝበፅሐሉ ቦታ እዩ፡፡ ዝተፈላለዩ ጎብነይቲ እውን ይርከቡ፡፡ ቤተ ክርስትያን ንምንታይ ይስራሕ?

አዝዮም ብጣዕሚ ብዙሓት ዓበይቲ ህንፃታትን ዓበይትን ኣናእሽተይን መኪናታትን ዓበይቲ ተክልታትን ኣብ ሰማያዊ ሕብሪ ብፃዕዳ ሕብሪ ቴክኖ ዝብል ፅሑፍ ዝሓዘ ኮይኑ ኣበይ እዩ?

እዚ ድስ ዝብል ናይ ሰብ ገዛ ኮይኑ ንሽቀጥ እውን ሙችው ኮይኑ እቲ ገዛ ሕዱም ኮይኑድስ ዝብል በትሮ ዝተገበሮ እንትከው ኣፊቲ ፊቱ ተነፅፉ ዘሎ ቦታ ፅራብ እምኒ ከይኑ ሹሙ እንታይ እዳተበሃለ ይፅዋዕ ?

እዚ ገዛ እዙይ ኣብ ኩለን ኣብ ኩለን ትምህርቲ ቤት ይንኣስ ይግበ እምበረ ላብሪ ነይርወን ። ድሕሪ ኩነታት ከ ላብረሪ ኣለወን ዶ።

ድሕሪ እቲ ጭጋግ ዝመስል ዝደረቐ ቆፅልታት ብዙሕ ናይ ማንጎ ዝራእቲ ይረኣዩ ኣለው፡፡ እቶም ማንጎታት ዝበሰለ ኳ ኣይብሎምን፡፡ ናይ ማንጎ ንምንታይ ይጠቅም ትብሉ?

ብጫ ሕብሪ ዘለዎ ጥርሙዝ ኣብ ጥቅኡ ድማ ኣብ ጥርሙዝ ዝተቀደሓ ዝስተ መስተ አሉ። እቲ ኣብ ዘሎ ናይ ኣልኮላዊ መስተ እንታይ እናተባሃለ ይፅዋዕ?

አብ ሃገርና ዝተፈላለዩ ዓይነት ባህላዊ አልባሳት ዘለው እንትኮኑ እዚኦም ድማ ካብ ጡጥ ዝስራሑ ኮይኑ ብዝሕ ዓይነተ ዲዛይን እናውፃእካ ዝእለምን ዝጥለፍን ኮይኑ ከም እንዕዞቦ ድማ ንዕዳጋ ዝቀረበ እዩ። ንስኩም ከ ተጠቀመቲ እዚ ክዳን ዲኩም?

ሸዊት ዒልቦን መሸላን ይረአ ኣሎ፡፡ ኣብ እዋን ቀውዒ ዝራኣዩ ተሃረፍቲ ምግብታት ውን እዮም፡፡ ሸዊት መሸላ ኣብ ከተማ ዝተለመደ ምግቢ እዩ ዶ ትብሉ?

ንምግብነት ካብ ዝውዕሉ ዓይነት ሓደ ስላጣ እዩ። ስላጣ ንጥዕናና ድማ ብጣዕሚ ጠቃሚ እዩ። እቲ ወዲ ሰብኣይ ነቲ ስላጣ ዘስትየሉ ዘሉ እንታይ ይብሃል?

ኣብዚ ሱፐር ማርኬት ዝተፈላለዩ ዓይነት ዕሹጋት ቅብኣታትን ሎሽናትን ምግብታትን ይርከቡ፡፡ ንምዃኑ ምግብታት ንምንታይ ይኾን ተዓሺጎም ናብ መሸጣ ንድዳጋ ዝቀርቡ ይመስለኹም?

እዚኦም ናይ ሓደ ገዛ ስድራ ቤት እዮም፡፡ ሓደ ዓይነት ናይ ባህሊ ተኸዲኖም ይራኣዩ ኣለው፡፡ ሓደ ቆልዓ ድማ ዝወለዱ ይመስሉ፡፡ ናይ ኣርት ሰባት ዶ ይኾኑ?

መሳሪሒታት ዝተፈላለዩ ስራሕቲ ንምስራሕ ስራሕና ፍጥነት ክንህልዎ ዝጠቅመና ኮይኑ እዚ ካብ ሓፂን ዝተሰረሐ መሳሪሒ እዚ ድማ ናይ መኪና ብሎናት ንምፍላሕን ናይ ዓራት ብሎናት ንምፍታሕን ይጠቅመና።

ባህልታትታሪካት ልምድታት ካብ ዝሕብርዎ ብዕድመ ዝዓብየካ ሰብ ብጣዕሚ ክተክብሮን ሕሉፍ ሓሊፉ ንዞም ኣባ ደኒኑ እግሮም እንዳሰኣሞም እዩ። ሰብ ዘክብር ንባዕሉ እውን ክቡር እዩ።

እታ መጽሓፍ "ኤድ መሳግ ዘማንት" ተባሂላ ተጻሒፋ ኣላ፡ ብድሕሪኡ ድማ "ለ ኣምሓርኛ መሳግ ተስፋለት" ዝብላ ቃላት ይውሰኹ። ኣብ ታሕቲ ተጻሒፉ ዘሎ ስም "ኣቶ ሃ.ኣ. ገብረ መስቀል" ዝብል እዩ። ሕብሪ ናይታ መጽሓፍ እንታይ እዩ

ኣብዚ ምስሊ ብዙሓት ዓይነት ዝቕብኡ ሎሽናት ንርኢ ኣለና፡፡ ሰብ ዝደለዮ ዓይነት ምምራፅ ይኽእል እዩ፡፡ ንምዃኑ ሎሽን ንምንታይ ዝጠቅም ቅብኣት እዩ?

ኣብ ንእሽተይን ዓበይን ዓሞቅቲ ነገራት ቆፂል ሕብሪን ብጫ ሕብሩን ሒዙ ኣብ ጥቅኡ እውን ዝፈሰሰ ኣሎ። እቱይ ብጫ ሕብሪ እንታይ ይመስለኩም?

ኣብዚ ከባቢ እዚ ብዙሕ ሕብረሰሰብ ዝነበረሉን ደስ ዝብ ኣሰራርሓ ዘለዎ ናይ ኦርቶዶክስ ቤተክርስትያን እውን ኣብ ከባቢኦም ሰሪሖም ኣለውን እዚ ከባቢ ኣበይ ይመስለኩም?

እዚ ኣብ ወሰን ጽርግያ እትርከብ ናይ ፍረታት ዓረብያ፡ ብብዝሒ ባናና፡ ድሕሪኡ ድማ ብውዱብ መንገዲ እተሰርዐ ብርጭቅ ሒዛ ትርአ። እዚ ኣብ ጎደና ከተማ ዝርከብ ማእከላይ ደረጃ ናይ ፍረታት ዓረብያ እዩ። ካብዞም ፍረታት እዚኣቶም ኣየናይ መጀመርታ ምገዛእካ?

ኣብ ትግራይ ወንበር ዘይብሉ መምሃሪ ክፍሊ ምርኣይ ልሙድ እዩ፡፡ እዚ ድማ ናይ ውድቀትና ደረጃ መግለፂ እዩ፡፡ ኣብ ከባቢኹም ወንበር ዘይብሉ ክፍሊ ኣሎ ዶ?

መፋለጢ፡- ብፅሑፍ ዝልጠፍ ወይ ብሚድያ ዝመሓላለፍን ዝንገርን እንትኸውን ኣብዚ ታፔላ እዚ ናይ ቤት ትምህርቲ ላዕለዋይ 2ይ ብርኪ ኣክሱም እዚ ቦታ ከምዝኾነ ዝሕብር እዩ፡፡ ንስኻትኩም ከ ኣብ ታፔላ ዝተፃሓፈ ፅሑፍ ዶ ተንብቡ?

ናይ ኣሰና ሚድያ ሓደ ሰብ ዓዲሙ ብቐጥታ መስኮት እንተዘራርቦ ይረአ ኣሎ፡፡ ሓደ ተኸታታሊ ድማ ኮሜንት ፂሒፉ ሰዲዱ ኣሎ፡፡ ንስኹም ከ ሓሳብ ዶ ንሃብኩም?

ሃይማኖት ሃይማኖት ተዋህዶ ናይ ቅድስቲ ማርያም ድንግል ወዳ ሓቍፋን ስእሊ ቅዱስ ሚካኤልን ቅዱስ ገብሪኤልን ብየማንን ፀጋምን ዘርኢ ስእሊ ይርከብ፡፡ ብየማናይ ጎና ከዓ ናይ ኢትዮጵያ ባንዴራ ይርከብ፡፡ እዚ ስእሊ ማርያም ናይ ተዋህዶ ሃይማኖት እምነት ጥራሕ ድዩ?

ኣብ ከባቢ ዓብይ ዓዲ ወይ ከዓ ከባቢ ራያ ዝዝውተር ናይ ባህላዊ ፀወታ ቅልስ ዝባሃል እዚ እዩ፡፡ እቲ ውድድር ኣብ መዓዝ ክብረ በዓል እዩ ዝኽበር?

ቲሸርት ዝተኸደነ ሙሉእ ተኽለ ሰውነት ዘለዎ ጉልበተኛ ሰብኣይ ይርአ ኣሎ፡፡ እዚ ሰብኣይ ስፖርተኛ እዩ ዝመስል፡፡ ንስኹም ከ ብዛዕባ እዚ ሰብኣይ እንታይ ትብሉ?

ናይ ገቢዎች ሚኒስተር ዝብል ኣርማ ይርአ ኣሎ፡፡ እዚ ኣርማ ኣብ ማእኸሉ ናይ ቅርሺ ስእሊ ኣሎ፡፡ እዚ ስእሊ እንታይ ዓይነት ውክልና ኣለዎ?

ኣብዚ ተፈጥሮኣዊ ገዛ እምኒ ድኳን ዕንጨይቲ ይርአ። ሓደ ኣብ ቅድሚት ኣብ ጽርግያ ብቴሌፎን ይዛረብ ኣሎ። ኣብ ላዕሊ ዘሎ ምልክት “ሃፍቶም ፍርኒችር” ዝብል ጽሑፍ ኣለዎ። ኣብ ስእሊ ዘሎ ዕንጨይቲ ገዛ ካብ ምንታይ ዓይነት ኣቑሑት ዝተሰርሐ ይመስል?

ካብ ውዕይ መስተታት ሓደ ዝኮነ ሻሂ ካብ ውዑይ ማይን ቀጠፍን መምቀሪ ቅመምን ዝዳሎ ንደቂ ሰባት ንመናቃቅሕን መበራበርን ዝጠቅም ምኳኑ ትፈልጡ ዶ?

እዚ ጋል ኣንስተይቲ ኮይና ቀያሕ ሕብሪ ኣብ ከንፈራ ድማ ቀይሕ ተቀብኣ ቁኖ በህላዊ እ ንትከውን ዝገበሮቶ ፅግሪ ርእስ ግን ኣርተፍሻል እዩ ይኩን እንበር እዚ ኣርትሽ ዝበሃል ከበይ ከምዝስራሕ ትፈልጥዶ?

4 በቢ ቅርፂ ዝተሰርሑ መለክዕታት ይራኣዩ ኣለው፡፡ እዞም ዝራኣዩ ዘለው መሳርሕታት ቀመር ውን ይመስሉ፡፡ ኣብ ምንታይ ዓይነት ት/ቲ ዝጠቕሙና ይመስለኩም?

ተፈጥሮን አከባቢን ዝተፈላለዩ ዓይነትን ሕብሪን ተፈጥሮን አከባቢን አለው፡፡ ንአብነት ጨቅጨቅ ሕብሪ ማለት ዝተፈላለዩ ሕብሪ ዘለዎ እምኒ/ከውሒ አብ ሓምለዋይ ሳዕሪ ከባቢ ይርከብ፡፡ እዚ ቅርፂ እምኒ እንታይ እዩ?

ካብ ብዙሓት ዓ/ት መስተታት ዝኾኑ ከም በደሌ፣ ኣዋሽን ስኘራይትን ይረአ ኣሎ፡፡ ምቃል ኣራንሺ ውን ተቐሪቡ ኣሎ፡፡ መስተታት ጎዳኢ ንጥረ ነገር ዶ ይህልዎም ይመስለኩም?

ኣብ መሬት ዝተተኽሉ ብዙሓት ተኽልታትን ቆጽልን ኣለዉ። ሓደ ተኽሊ ካብቶም ካልኦት ዝዓበየን ዝበዝሐ ቆጽሊ ዘለዎን እዩ። ብድሕሪት እውን ነዊሕ ተኽሊ ይርአ። እቲ ከባቢ መንበሪ ገዛ ይመስል። እዚ ተኽሊ ዝተተኽለ ድዩ ወይስ ባዕሉ ዝበቆለ?

እዚ ቀጠልያን ጻዕዳን ሕብሪ መትሓዚ ዘለዎ ሻምፖ ዝሓዘ ዘርኢ እዩ። ኣብቲ መትሓዚ “ቦታኒካል ኢንፉዥን ኬራቲን ሃይድሬቲንግ ሻምፖ ንኹሉ ዓይነት ጸጉሪ” ዝብል ጽሑፍ ኣሎ። እዚ ድማ ንኹሉ ዓይነት ጸጉሪ ዝከውን እዩ። ንስኩም ከ ሻምፖ ትጥቀሙ ዶ?

ኣብ ኢትዮጵያ ካብ ዝርከባ ሃይማኖታት ሓንቲ ዝኮነት ኦርቶዶክስ ተዋህዶ ክርስትያን ኣመንቲ ዝኮኑ መናናት ፈለስቲ ኣብ ገዳም ዝቅመጡ ኮይኖም ክዳኖም ድማ ብጫ ምኳኑ ትፈልጡ ዶ?

መፋለጢ፡- ሓደ ነገር ክንሸጦ ወይ ክንዕድጎ ዝደለና ብመፍለጢ ሚድያ ወይ ብወረቐት ነዋዓውዖ ወይ ነፋልጦ፡፡ እዚ ብ6836 ደዊልናን ክፍያ ፈፂምናን ዝደለናዮ ኣስቤዛ ክንሽምት ከምንእንኽእል ዘርኢ መፋለጢ እዩ፡፡ ንስኻትኩም ከ እዚ መፋለጢ ንተጠቐምኩሙሉ ዶ?

እዚ ኣብ ኣኽሱም ዝርከብ ናይ ርእሰ ኣድባራት ወገዳማት ኣኽሱም ፅዮን ቤተ ክርስቲያን ብሃፀይ ፋሲል ዝተሰርሓ እዩ፡፡ እዚ ቤተ ክርስቲያን ዝተሰርሓሉ ዘመን መዓዝ እዩ?

ክልተ መንእሰያት ኮፍ ኢሎም ወይ ደው ኢሎም ክዘናግዑ ይረኣዩ። ጽቡቕ ገጾም እናደመቐ ናብ ካሜራ ይጥምቱ ኣለዉ። ኣብ ድሕሪት ተፈጥሮኣዊ ሃዋህው ኣሎ። እዞም ቆልዑ ዝኽደንዎ ዘለዉ ሕብራዊ ክዳውንቲ ኣካል ናይቲ ከባቢኦም ባህሊ ድዩ ትብሉ?

መስቀል ካብ ሓፂን ብዝተፈላለዩ ዓቀንን ዲዛይንን ዝስራሕ ኮይኑ ብሃይማኖት ኦርቶዶክስ ተዋህዶ ክርስትያን መራሕቲ ኣቅሽሽቲ ኣብ ኢዶም ዝሕዝዎ ዓይነት መስቀል እዩ። ንስኩም ከ ሪኢኩም ትፈልጡ'ዶ?

እዞም ናይ ኢትዮጵያ ወፃኢ ጉዳይ ሚኒስተር ዝነበሩ ሰብ ኣይተ ደመቀ መኮንን ይበሃሉ፡፡ እዞም መራሒ ነበር ሎሚ ኣብ ምንታይ ኩነታት ይርከቡ?

ብቐይሕ ቀለም ብካካዎን ናይ ቆሎ ክሬምን ዝተሸፈነ መደርደሪ ተባሂሉ ይጽዋዕ። ኣብቲ መደርደሪ ብዙሓት ኣራንሺ ዝሕብሩ መትሓዚታት ኣለዉ፣ ስለዚ፡ እዚ ናይ ካካዎ ክሬም ኣብ ባኒ ድዩ ወይስ ኣብ ኩባያ ምደለኻዮ?

ብኢድ ዝተሰርሐ ወርቂ ወይ ኮራም ጌጣጌጥ ዘርኢ እዩ። ተመሳሳሊ ስልማት መብዛሕትኡ ግዜ ኣብ ባህላዊ ስነ-ስርዓት ኢትዮጵያ ወይ ኣፍሪቃ ብፍላይ ከም ታሪኻዊ ሃይማኖታዊ ወይ ኣከዳድና ስልማት ይጥቀሙ። ተፈጥሮኣውን ባህላውን ስልማት ትመርጹ ዶ? ወይስ ዘመናዊ ስልማት ትመርጽ?

ናይ እንቋቑሖ ቂጫ ምስ ጉዕ ይርአ ኣሎ፡፡ ኣብ ከባቢና ፍርፍር እምበር ከምዚ ዝኣምሰለ ናይ እንቋቑሖ ቅጫ ኣይርአን፡፡ ስለምንታይ እዩ ዘርአ?

እኒ ኣናናን፣ ማንጎን ኣቮካዶን ዝተደርደሩሉ መሸጢ ቦታ ይርአ ኣሎ፡፡ እዞም ፍራ ምረ ብኣንፃር ዋጋ ኣብ ዕለታዊ ምግብና ክርከቡ ይኽእሉ ዶ?

ሓንቲ ሰበይቲ ኣብ መሬት እኽሊ ክትዓጽድ ትርአ። ኣብ ኢዳ መሶብ እኽሊ ሒዛ፡ ባህላዊ ክዳን ኢትዮጵያን ደረቕ ሻውልን ተኸዲና ኣላ። እዛ ሰበይቲ እዚኣ ኣሕምልቲ ዶ ወይስ እኽሊ ትዓጽድ ኣላ?

ኣብዚ ዘለው ፃዕዲ ናይ ላዕሊ ተከዲኖም ኣብ ጥዕና ትካል ውጢ ዘለው ሰብ ሞያ ጥዕና እዮም:: ባዓል ሞያ ጥዕና ኣብ ሎሚ እዋን ብዙሕ የድሊ ዶ ?

ካብ እንስሳ ዘቤት ሓንቲ ዝኮነት ጫቃዊት እንትኮና ካብ ናይ ደርሆ እንቁላሊሕ ዝጭጫሓ እየን። ኣዕብይካ ንዕዳጋ ዝሽየጣ ምኳነን ትፈልጡ ዶ ?

ኣብዚ ብመስርዕ ዝተሰርሑ ናይ ሓጺን መስቀላትን ኣብ ኦርቶዶክሳዊት ቤተ ክርስቲያን ኢትዮጵያ ዝጥቀሙሉ መዘከርታ መሳርሒታትን ተሰሪዖም ኣብ ሰማያዊ ጨርቂ ተቐሚጦም ኣለዉ። እዞም ብብረት ዝሰርሑ መስቀላት ኣብ ቤተ ክርስቲያን እንታይ ዓይነት ስራሕ ከም ዘለዎም ትፈልጡ ዶ?

ኣብዚ ሓንቲ ግራጭ መኪና ኣብ ወሰን ጽርግያ ደው ኢላ ትርአ። እታ መኪና ኣብ ማእከል ከተማ ኣብ ዝርከብ ጽርግያ ኮይና፡ ድሕሪት ድማ ካቢን ኣውቶቡስ ወይ መኪና ይመስል። ኣብዛ ስእሊ ዘላ መኪና እንታይ ዓይነት ኣገልግሎት ክትህብ ትኽእል?

ብገፊሕ ስፌት ዝፍለጥ ድፍኦ ክዳን ዝተኸደነት ሰበይቲ፣ ኣብ ኢዳ ሳስላ ዘቦአት፣ ርእሳ ድማ ዝተደርመመ ትረአ፡፡ እዛ ሰበይቲ ናይ ምንታይ ከባቢ ባህሊ ይህልዋ ይመስለኩም?

እዚ ንካልኦት ሰለስተ ሶኬታት ክምግብ ተገይሩ ዝተሰርሐ ናይ ኤለክትሪክ ሶኬት እዩ፡፡ እዚ ብኸምዚ ዓይነት ዲዛይን ምስርሑ ዘለዎ ረብሓ እንታይ እዩ?

እዚ ዝለመዐ ናይ ሕርሻ ቦታ ኮይኑ እዚ ምህርቲ ድማ ስርናይ እዩ፡፡ ዝመቸዎን ተዘሪኡ ናብ ክነቅፅ ዝበለ ምዃኑ የርኤና፡፡ ንስኹም ከ ከምዚ ዝበለ ቦታ ዶ ትሪኡ?

ኣክሱም ጥንታዊ ከተማ ኮይና ንትሪስ እውን ተመራፂት ከተማ እያ ። ካብቶም ጥንታውያን ታሪካት እቲ ሓደ ሓወልቲ ኣክሱም ብወረርቲ ተወሲዱ እኮ እንተነበረ ብክቡር ነበር ጠቅላይ መለሰ ዜናዊ ዝተመለሰ እዩ። እቲ ሓወልቲ ካብ ሮም ብመዓዝ ዓመተ ምህረት ተመሊሱ?

ኣብዚ ናይ ብዙሓት ሰባት አእዳው ናብ ዝተቀረበ መኣዲ ኢዶም ሰዲዶም ዘርኢ እዩ። ኣብቲ መኣዲ ናይ ደርሆ ፀብሒ ምስ እንቋቁሖ ኮይኑ ዝተቆረሰ እንጀራ ፃዕዳን ቀይሕን ሕብሪ ኣሎ። ንስኩም ከ ካምዚ ዓይነት መኣዲ ምብላዕ ትፈትው ዶ?

መስታታት መስተታት ዝበሃሉ ሂወትና ዕለታዊ ስራሕቱ ንክሰርሕ ዝጠቅመና ኮይኑ ብፍላይ ኣብ ስእዚ እንረኣ ዘለና ማይ ሃይላድ ኮይና ንሂወትና ኣድላይ እዩ። ናይ ኣካላት ማይ ክንዳይ ሚታዊ ክሕዝ ኣለዎ?

ካብ ዓይነታት ጫማ ናይ ገዛ ነፀላ ጫማ ዝበሃል እተከውንእዚ ጫማ እዚ ብጫ ፣ሰማያዊ ፣ቀይሕ ሕብሪ ኣለዎ። ከምዙይ ዝበለ ጫማ ዲኩም ትጥቀሙ?

ሓንቲ ሞዴሊስት ናይ ኢ/ያ ባህላዊ ናይ ኢደ ጥበብ ውፅኢት ጥልፊ ገይራ መጋየፂ ውን ወሲኻ ብጣዕሚ ምልክዕቲ ውን እያ፡፡ ንስኹም ከ ከምዚ ክዳን ዶ ደስ ይብለኩም?

ካብ ሙሩፅ ሓመድ ዝስራሕ ውፅኢት ሸክላታት ኣብ ዕዳጋ ተዘርጊሖም ይራኣዩ ኣለው፡፡ ኣብ ናይ ሸኽላ ፌርኔሎ ፀብሒ ክትሰርሓ ዶ ደስ ይብለክን?

ትራንስፎርመር ዝበሃል ናይ ሓይሊ ኤለክትሪክ ንብረት ይረአ ኣሎ፡፡ ብዘይ እዚ ንብረት ሓይሊ ምርካብ ኣይከኣልን፡፡ እዚ ንብረት ተግባሩ እንታይ ከምዝኾነ ትፈልጡ ዶ?

እዚዝተፈላለዩ ማሕበረሰብ ይኩን ደቂ ተባዕትዮ ፍሪቆም ከፍ ኢሎም ፍርቆም ድማ ጠጠው ኢሎም እንትኮኑ ብኦማትን ፀ'ሊም ላስትክ ዝተሰርሕ እዚ ዳስ እንትከውን መርዓ ወይ ኣከባ እንታይ ትብሉ ትፍልጥዶ?

ኣብ ከተማ ኣክሱም ኣብ ከባቢ ቴሌ ዘሎ ካፌ ኮይኑ እዚ ካፌ እዚ ድማ ካበ ኣርኮላዊ መስተ ወፃኢ ኩሉ ዓይነታት መስተ ኣለው።

ናይ ምድሩ ይኹን ናይ ፎቑ ክፍልታት ኩሉ ንዝተፈላለዩ ስራሕቲ ዝወዐሉ ህንፃ ይርአ ኣሎ፡፡ እዚ ህንፃ ዝርከበሉ ቦታ ማእኸል ዶ ይኸውንስ ጫፍ ከተማ?

ካብ ዓይነታት ስፖርታዊ ውድድራት ሓደ ውድድር ብሽኪሌታ እዩ፡፡ ብዙሓት ተወዳደርቲ ብሽክሌታ ኣብ ፅርግያ እንዳተዋዳደሩ ይረአ ኣሎ፡፡ ማልያ ናይ ምንታይ ዝገበሩ ይራኣዩኹም?

ቤት ምግቢ ቤት ምግቢ ዝተፈላዩ ዓይነት ምግቢ ዝርከቡሉ ቦታ እዩ፡፡ ንአብነት መስቀል ስእሊ ዘለዎ እንዳ ስጋ ሓደ ሰብአይ እናከተፈን ክልተ ወይተራት ከዓ ፃዕዳ ክዳን ተከዲኖም ጠጠወ ኢሎም፡፡ እንዳ ቤት ምግቢ ምብላዕ ትፈትው ዶ?

ኣብ ቤት ምግብን መስተን ዝመስል ቦታ በሪ ኣብ ዘሎ ቦታታት ዝተቐመጡ ሰባት ይርአዩ ኣለዉ፡፡ ሰባት ኣብ በሪ ዝቕመጡሉ ምኽንያት እንታይ እዩ?

ዝተፈላለዩ ዓይነታት ፍራምረ አለው ካብአቶም ሓደ ፓፓየ እዩ። ፓፓየ ንውድስብ ብጣዕሚ ጠቀመቲ ካበ ዝበሃሉ ፍረምረታት ሓደ እዩ። አብ ከባቢኩም ፓፓየ ይቦቅል ዶ?

እዚ ምስሊ እንቋቁሖ ንቆርበት ገፅ ምሽብሻብ ዝከላኸል ምዃኑ ዝገልፅ መፋለጢ እዩ፡፡ ግን እዚ ብሓቂ ፍቱንን ትኽኽልን መፋለጢ እዩ ዶ ትብልዎ?

ኣብ ባሕሪ ካብ ዝነብሩ እንስሳታት ሓደ ጉማረ እዩ፡፡ ጉማረ ኣፉ ግፍሕ ዝበለን ኣብ ከባቢ ፅብብ ዝበለን እዩ፡፡ ጉማረ ካብ ማይ እንተወፅዩ ይፀንሐ ዶ ትብሉ?

ኣብዚ ስእሊ ንባንኪ ብርሃን ዝምልከት መወዓውዒ ተራእዩ ኣሎ። ኣብ ማእከል ሰማያዊ ዓንኬል "ብዛዕባ ብርሃን ትፈልጥ?" ኣብ ታሕቲ ድማ ናይቲ ባንኪ ሓበሬታን ርክብ ሓበሬታን የርኢ። እዚ መፋለጢ ካብ ኣየናይ ባንኪ እዩ እሞ እንታይ ክንርዳእ ዝዕድመና ይመስለኩም?

ዝተፈላለዩ ዓይነታት አትክልቲ ዘለው ኮይኖም አብዚ ናብ መሽጣ ካብ ዝቀረቡ አትክልቲ ድማ ካውሎ ፣ካሮት፣ ድንሽ፣ ጉዕን እዩም ።ንስካትኩም ከ እዞም አትክልቲ ትጥቀምዎም ዶ?

እዚ ኣብ ድኳን ኣቑሑት ይርአ። እቲ ቀዳማይ ጻዕዳ ጥርሙዝ “ጆንሶን ቤቢ ፓውደር” ዝብል እዩ። ኣብ ጎድኑ ድማ ጥርሙዝ “ዶክተር ኬር ፑር ግሊሰሪን” ዝበሃል ምልክት ማይ ግሊሰሪን ኣሎ። ስለምንታይ እዮም እዞም ኣቑሑት ኣብቲ ድኳን ተደርዲሮም ዘለው?

ኣብ ደኒ ዘለዎ ቦታ ኾይኑ ዝለምዑ ኣግራባት፣ ኣበጎም ኣብ ልዕሊ ዓበይቲ ኣሕማናት ዝወደቑ ውን ኣይሰኣኑን፡፡ ኣብ ከባቢኹም ከምዚ ዝበለ ደን ዶ ይህሉ?

ብጸሊም ገመድ ዝተኣሰሩ ብጸሊም ዝተቐብኡን ብእምኒ ዝተሰርሑ መስቀላት ይረኣዩ። እዞም መስቀላት መብዛሕትኡ ግዜ ኣብ ባህላውን መንፈሳውን ስነ-ጥበብ ኢትዮጵያ ይጥቀሙ። ከምዚ ዝኣመሰለ መስቀል ተጠቒምካ ዲኻ ወይ ተጠቒምካሉ ትፈልጥ?

ንግድን ምትዕድዳግን ማለት ምሻጥን ምግዛእን ዘለዎ ኮይኑ ትርፊን ኪሳራን ፈሊካ ንምፈላጥ ይጠቅም፡፡ ንአብነት ከም ፈርኔሎ፣ መቅሎ ምስ መሰክተቲኡ፣ ጀበናን ጥስቲን ዝመሳሰሉ ይርከቡዎም፡፡ ዋጋ ሓደ ፈርኔሎ ክንደይ እዩ?

ኣብቲ ምስሊ ዘለዉ ኣብዝሓ ናይ ኢደ ጥበብ ውፅኢት ዝኾኑ መጋየፅታት እዮም፡፡ እኒ መዐኾኽ ግን መጋየፂ ኣይኮኑን፡፡ መዐኾኽ ንምንታይ ይጠቅም ትብሉ?

ብዙሓት ሰባት ኣብቲ ዕዳጋ ይረኣዩ ኣለዉ። ደርሆ ኣብ ኢዶም ሒዞም ዝሸጡ ወይ ዝገዝኡ ይመስሉ ኣለዉ። እተን ደርሆ ቀያሕትን ቡናውን ሕብሪ ዘለወን ኮይነን ኣብ መቀመጢ ቦታ ይቕመጣ። ከምዚ ዝበለ ዕዳጋ ደርሆ ርኢኹም ትፈልጡ ዶ?

ኣብዚ ብዙሓት ሰባት ኣብ ቤተ ክርስቲያን ወይ ባህላዊ መድረኽ ተኣኪቦም ክጽልዩ ወይ ክሰብኩ ይረኣዩ። መብዛሕትኡ ግዜ እቶም ህዝቢ ጻዕዳ ክዳን ወይ ጽቡቕ ጻዕዳ ክዳን ዝተከደኑ እዮም። እዚ ምትእኽኻብ እንታይ ዓይነት መንፈሳዊ ስነ-ስርዓት ዝካየድ ዘሎ ይመስለኩም?

እዚ ካብ ፕላስቲክ ዝተሰርሐ ናይ ምግቢ መትሓዚ ኣቕሓ እዩ፡፡ እዚ ኣቕሓ ስሙር ብምዃኑ ናብቲ ኣብ ውሽጡ ዘሎ ምግቢ ዝኣቱ ባእድ ነገር ኣይህሉን፡፡ ኣጋር እንታይ ዓይነት ምግቢ ንምትሓዝ ንጥቀመሉ ኣቕሓ እዩ?

ማሽናት ማሽና ንቡዙሕ ስራሕቲ ይጠቅሙና፡፡ ንአብነት ማሽን መቀምቀሚ ንደቂ ተባዕትዮ መፀባበቂ ይጠቅም፡፡ ሓደ ቀይሕ ወዲ ተባዕታይ ፀጉሪ ርእሱ እናተቀምቀመ/እናአሕፀረ ይርከብ፡፡ ብማሽን ምቅምቃም ትፈትው ዶ?

ተረፍ ተመጋቢ ዝመስል መኣዲ ይርአየና ኣሎ፡፡ እቲ መኣዲ ዳርጋ ኣይተነኽአን፡፡ ንኡሽተይ እዩ ተጣዒሙ፡፡ ብኣንፃር እዚ ኣብ ጣዕሚ እቲ ምግቢ ሕቶ ይልዓል ዶ ይኸውን?

እዚ ናይ ዓለባ ዓዲ ክዳውንቲ ዕዳጋ እዩ፡፡ ኣብዚ ዕዳጋ ናይ ደቂ ኣንስትዮን ደቂ ተባዕትዮን ክዳውንቲ እኒሀ፡፡ እዚ ቦታ ነዚ ዕዳጋ ዝምጥን ዶ ይመስል?

ዝተፈላለዩ ሕብሪ ዘለዎም ወረቀት ከምዘለው ዝፍለጥ ኮይኑ ንዲኮር፣ በራሪ ፅሑፍ፣ መዓደሚ መርዓን ክርስትናን ኮታስ ንዝተፈላለዩ ፅሑፋት ከም ዝጠቅመና ትፈልጡ ዶ ?

እዙን እንስሳ ናይ ገዛ ኮይነን ብጣዓሚ ዝፋረያ እንትኮነ በየ ሕብቭሪ ቀያሕ፣ ፃዕዳ፣ ፀላም ዝተፈላላየ ሕብርታት ብዕድመ እውን ማእከሎት እንትኮናኘ እዚን እንስሳ እዚአን ንወድሰብ ዘለወን ጥቅም እንትይ ትፍልጥዶ?

ኣብ ከባቢ ገጠር ብሽክሌታ ዝሓዘ ሰብ ይርአ ኣሎ፡፡ ብሽክሌታ ጉልበት እምበር ነዳዲ ዘይትሓትት ተሽከርካሪት ስለዝኾነት ንናይ ገጠር ጉዕዞ ጠቓሚት ዶ ይመስለኩም?

ቀይሕን ጻዕዳን መስመር ዘለዎ ጸሊም ፋኑስ የርኢ። እዚ ዓይነት ፋኑስ መብዛሕትኡ ግዜ ብባትሪ ወይ ሊትየም ባትሪ ዝሰርሕ ኮይኑ፡ ኣብ ጸልማት ብርሃን ንምሃብ ይጥቀመሉ። ከምዚ ዝበለ ፋኑስ ተጠቂምኩም ትፈልጡ ዶ?

ኣብዚ ክልተ መንእሰያት ኣብ ዕንጨይቲ ክሰርሑ ይረኣዩ። እቲ ሓደ መከላኸሊ ማስክ ተኸዲኑ ንእሽቶ ዕንጨይቲ ሒዙ ክኸውን ከሎ፡ እቲ ካልኣይ ድማ ንእሽቶ መንበር ሒዙ ይርከብ። ከምዚኦም ዝኣመሰሉ ስራሕ ዕንጨይቲ ክትመሃር ትደሊ ዲኻ? ንምንታይ?

አብ ቀይሕ ሓመድን ከውሒን ዘለዎ ገዳም ብፃዕዳ ዝተለመፀ ቤተ ክርስትያን ይርከብ፡፡ እብቲ ጥቃ ቤተ ክርስትያን በለስን ዳዕሮን ዝበሃ ተክሊታት ይርከቡ፡፡ እዛ ቤተ ክርስትያን እንዳ እንታይ ትበሃል?

እዚ ቀዳማይ ገጽ ናይ ሓንቲ ጋዜጣ የርኢ። ኣብ ልዕሊኡ ድማ ኣብ ጻዕዳ ድሕረ ባይታ “ሃገር ኤርትራ” ዝብላ ቃላት ብሰማያዊ ፊደላት ተጻሒፈን ኣለዋ። እዛ ጋዜጣ ኣብ ኣየናይ ቤት ጽሕፈት መንግስቲ ወይ ክልል ከም እትሕተም ትፈልጡ ዶ?

ኣብ ፃዕዳ ጨርቂ ናይ ሓደ ድርጅት ወይ ናይ ተቋም ኣርማ ብኣሕፅሮተ ቃል ዝተፃሓፈ ይረአ ኣሎ፡፡ እቲ ኣርማ ኣበየናይ ቦታ ዝሰርሕ ይመስለኩም?

እዚ ኤሌክትሮኒስ እዚ ዝተፈላለዩ ሓበሬታ ኢንተርነት ንምርካብ እንጥቀመላ ኤሌክትሮኒክስ ኮይና ተቃሳቀሲት ገነድ ዘይብላ እንተርኔት እትስሕብ እያ:: እዛ ኤሌክትሮኒስ ክሳብ ክንደይ ትበፅሕ ?

ዝተፈላለዮ ማሕበረሰብ አብ ባሰካ ሐመሳ ቅድድም ወይ ውድድር እናገበሩ ዘለው ኮይኖም አብዝሐ ማሕበረሰብ ነቶም ዝሕምሱ ዘለው ይከታተሉ አለው ። ንሱኩም ከ ትሕምሱ?

ቡና ተቐሪቡ ዕጣን ኣብ መጠሻ ተደኪሩ ኣሎ፡፡ ቁርሲ ቡና እውን ይርአ ኣሎ፡፡ ንምንታይ እዩ ግን ብዙሓት ሰባት ምስ ቡን ዕጣን ምድካር ከም ግድን ዝገብርዎ?

ሓወልቲ ኣክሱም ኣብ ክልል ትግራይ ካብ ዝርከቡ ታሪኻዊ ሓወልትታት ኢትዮጵያ ሓደ እዩ። ሓወልቲ ኣክሱም ኣብ 2001 ዓ.ም ብዩኔስኮ ከምተመዝገበ ትፈልጡ ዶ ?

ኣብ ፀሊም ሕብሪ ዘለዎ ብብጫ ሕበሪ ዝተፀሓፈ ዘተቀለፎ ዝብልን ቁልፊ ብሃሳስን ተገሚጥላን ዝተፅሓፈትን ኣብ ትሕቲኡ እውን ቀይሕ ሕብሪ ዘለዎ እዩ። መን ዝብሃል ደራሲ ፅሒፍዋ?

ሓንቲ ናይ ፅላም ሕብሪ ዘለዋ ናይ ፅዕነትን ናይ ደቂ ሰባት መመላለሲት ተሽከርካሪት መኪና ደው ኢላ ትረአ፡፡ እዛ መኪና ናብቲ ኣብ ጥቓኣ ዝህነፅ ዘሎ ህንፃ ዶ ዝመፀት ትኾን?

ኣብ ልዕሊ በሪኽ እምባ ቤተክርስትያን ተሃኒጹ ይርአ። እቲ እምባ ብብዙሕ ኣኻውሕ ዝቖመ ኮይኑ፡ ኣብ ትሕቲኡ ብርስሓት ዝተሸፈኑ ኣግራብን ኣትክልትን ይረኣዩ። እቲ ዘሎ እምባን ቤተክርስትያንን ብዝርዝር ግለጽ።

ንላዕለዋይ መዝነት ዝተሓረዩ ሰባት ኣብ መድረክ ጠጠው ኢሎም ቃለ ማሕላ ይፍፅሙ ኣለዉ፡፡ እዚ ስርዓት ማሕላ ብፅሑፍ ክካየድ ይኽእል ዶ ይመስለኩም?

ፃዕዳን ሰማያዊን ፀሊምን ዝመሳሰሉን ሕብርታት ዘለዎ ከናቲራ ዝገበረ መንእሰይ ብጣዕሚ ደስ ዝብል ዓይነት ኣቆራርፃ ፀጉሩ ዝተቆረፀ ኮይኑ። እቱይ ፀጉሩ እንታይ ዓይነት ኣቆራርፃ እዩ?

እዚ ኣብ ሆቴል ዝርከብ ናይ ምግብን መስተን መስተኣናገዲ ኣዳራሽ እዩ፡፡ እዚ ኣዳራሽ ብኸምዚ ኣገባብ ክፀባበቕ ዝግበረሉ ዋና ምኽንያት እንታይ እዩ?

ኣብዚ ዘለው ዕሽጋት ምግብታት ድማ ከም ሞኮረኒ ኣብ እዋን ቁርሲ ክንጥቀመሉ እንክእለ ምግቢ እዩ። መኮረኒ ትፈትው ዶ? መብዛሕቲኡ ግዜ ንህፃውቲ ይፈትዎ።

ሓንቲ ጓል ኣንስተይቲ ኣብ ገዝኣ ኣብ ጥቓ ሓዊ ኮፍ ኢላ ቡን ክትሰርሕ ወይ መግቢ ከተዳሉ ትርአ። ንኣሽቱ ኣቕሑን መነጽርን ኣብ ጥቓ ሓዊ ይቕመጡ። ባህላዊ ክዳን ተኸዲና ስቕ ኢላ ክትሰርሕ ትረአ። እንታይ ከ ትገብር ኣላ ትብሉ?

እዚ እትሪእዎ ዘለኹም መሸጢ ዝተፈላለዩ ናይ ደቂ ተባዕትዮ ኽዳውንቲ እንትኸውን ዓማውን እውን ናብቲ ቦታ ብምምፃእን ዝደለይዎ ብምምራፅን ከም ዝገዝኡ ትፈልጡ ዶ?

ዓብዪ ምግብን መስተን መስተንግዶ ዝግበረሉ ትርኢት ይርአ ኣሎ፡፡ እዚ መስተንግዶ ናይ መርዓ መስተንግዶ ኣይመስልን፡፡ ካልእ ደኣ እንታይ ክመስል ይኽእል ይመስለኩም?

ኣብዚ ሓንቲ ሰበይቲ ደው ኢላ ክትዛረብ ወይ ክትቀርብ ትርአ። ብድሕሪኣ ደቂ ተባዕትዮ ኣለዉ። እቶም ሓደ ኣረጊት ክዳን ተኸዲኑ ዝሰርሕ ይመስሉ፡ እቲ ድማ ቀይሕ ጃኬት ተኸዲኑ ደው ኢሉ ይዕዘብ። ኣብዛ ስእሊ ዘለዉ ሰባት እንታይ ዝገብሩ ይመስሉ?

እዚ “ኣዲስ ሻሂ” ዝበሃል ፓኬት ሻሂ ዘርኢ እዩ። እቲ ፓኬት ብጫን ቀጠልያን ዝተሰርሐ ኮይኑ ኣብ ማእከሉ ቀይሕ ድስቲ ሻሂን ምልክት ቆጽልን ኣለዎ። መብዛሕትኡ ግዜ ሻሂ መዓስ ወይ ምስ ምንታይ ትሰትዮ?

ሕውስውስ ዝበለ ባህላዊ ክዳውንቲ ይርአ ኣሎ፡፡ እዚ ኣከዳድና ንህብረ ብሄራውነትና ዝገልፅ እዩ፡፡ ኣፈላለና ፅባቐና እዩ ዝብል ጭርሆ ነዚ ይገልፆ ዶ ይኾን?

ብቐይሕን ብብጫን ሕብሪ ቀለምን ኾኾብ ድማ ኣብ ማእኸሉ ብዘለዎ ዝተሰርሐ ነዊሕ ሓወልቲ ይረአ፡፡ እቲ ኣብ ላዕሊ ዘሎ ናይ ኦም ቅርንጫፍ ናይ ምንታይ ምልክት ይመስለኩም?

ስዋ ካብ ባህላዊ መስተ ትግራይ ሓደ እንትከውን ካብ እክልን ጌሶ፣ ቡቅሊ ገርካ ሰርሒካ ዝፅሞቅ እዩ። ንሱኩም ከ ሰቲኩም ትፈልጡ ዶ ?

ኣብ ናይ ትግራይ ጦርነት ዝተኻፈሉ ፈሉጣት ሰባትን ካብተን ኣብ ትግራይ ዝርከባ ኣርማታት ናይ ሓንቲ ኣርሚ መራሒ ዝኾነ ጆን መዲድ ዝባሃል እዚ እዩ፡፡ ናይ ኣየነይቲ ኣርሚ ኣዛዚ ይመስለኩም?

አብ ኢትዮጲያ ካብ ዝርከቡ ላዕለወት ሰበስልጣናት ሃገርና ምስ ጠቅላይ ሚኒስትር አብይ አሕመድ እናተዛተዩ ዘለው ኮይኖም ብዛዕባ እንታይ ይዛተዩ ዘለው ይመስለኩም?

ብዙሓት ታራ ሒዞም ደው ዝበሉ ሰባት ይራኣዩ ኣለው፡፡ እቶም ደው ዝበሉ ሰባትን እቶም ኮምፒተር ሒዞም ከፍ ዝበሉ ሰብ ሞያን እንታይ ኣራኺብዎም ይኾን ትብሉ?

ኣብ ትግራይ ካብ ዝርከባ ባህላዊ ሳዕስዒት ሓደ ዝኮነ ትግርኛ ሳዕስዒት እንትከውን መርዓትን መርዓውን ባህላዊ ክዳን ተከዲኖም እንዳሳዕስዑ እዩ። ንስኩም ከ ኣብ መርዓ ሳዕሲዕኩም ትፈልጡ ዶ ?

ሙሉእ ብሙሉእ ብናይ ባንዴራ ኢ/ያ ዝተኸደነት፣ ጨጉራ ብጫ ሕብሪ ዘለዎን ዝወንጨረን/ዝተፈረዘን ሰበይቲ ከፍ ኢላ፡፡ ናብቲ ናይቲ ፈሳሲ ሩባ ሃፋ ድማ ትሪኢ፡፡ ንስኹም ከ ከምዚ ዓ/ት ቦታ ዶ ትፈልጡ?

እዚ ኣብ ዝራኣዩ ዘለው ዝተፈላለዩ ሕብራዊ ፍረታት ዘርኢ እዩ። እዞም ፍረታት መብዛሕትኡ ግዜ ቀይሕ፣ ቀጠልያን ኣራንሺን እዮም። እዙይ ዓይነት ፍረታት ምብላዕ ትፈቱ ዲኻ? ወይስ ከም ጽማቝ ክትሰትዮ ትመርጽ?

ጐማ ናይ መኪና መሰረታዊ ኣካል እዩ፡፡ ጐማ እንተተበላሽዩ እታ መኪና ጠጠው ካብ ምባል ወፃኢ ካልእ ኣማራፂ የብላን፡፡ ንምዃኑ ግማ ዝፀገነሉ ቦታ እንታይ ይበሃል?

እዚ ኣብ ዜናታት ቴሌቪዥን ከም ዝረአ መንበርን ሰባትን ተኣኪቦም ዘርኢ እዩ። ኣብ ድሕሪት ብትግርኛ ዝተጻሕፈ ባነር፡ ብጎኒ ድማ ተማሃራይ ቋንቋ ምልክት ኣሎ። ኣብዚ ስእሊ ዘሎ ጉጅለ ሰባት እንታይ ዓይነት ንጥፈት እዩ ዝገብር ዘሎ?

እዚ ካብ ዓይነታት እምኒ ንዝተፈላለዩ ቅርፂ ክውዕል ዝክእል እዩ። ሓወልቲ ኣክሱም ካብ ምንታይ ዓይነት እምኒ ተፀሪቡ ተሰሪሑ ? ብምንታይ ከ ይፀርብዎ ነይሮም።

ኣብዚ ሓንቲ ጸላምን ጻዕዳን ላሐሚ ኣብ ከውሒ ክትጓሰ ትርአ። ብሓደ ሸነኽ መንደቕ ኣሎ፣ ብድሕሪኡ ድማ ዕንጨይቲ ዝሰርሖ ስላታት ኣሎ። ከማይ ዝኣመሰሉ እንስሳታት ምሕብሓብ ትፈቱው?

ኣብዚ ብዙሓት ወርቃዊ ሕብሪ ዘለዎም ቀለቤት ዕምባባታት ኣብቲ ኢድ ይረኣዩ። ቅዲ ዘለዎ ድሙቕ ሕብሪ ዘለዎ ቦርሳ ሒዛ እውን ትርአ። እቲ ስእሊ ኣብ ጽባቐን ስልማትን ዘተኮረ እዩ። ከምዚ ናይ ወርቂ ቀለቤት ምኽዳን ትፈቱ ዶ?

ኣብ መድረኽ እንዳተንቀሳቐሰት ንክዳን ተፋልጥ ጓል ኣነስተይቲ ትርአ ኣላ፡፡ ሰባት ነዚ ትርኢት ይርእዩ ኣለዉ፡፡ እዚ ትርኢት እንታይ ብዝብል ሽም ይፍለጥ?

እዚ ግድሚ ካብ ብኣብዝሓ እንፈልጡም ግድምታት ብዝሓሸ ኣግራብ ዝተሸፈኑ እዩ፡፡ ኣግራብ ኣብ ስነ ምህዳር ካብ ዘበርክትዎ ኣወንታዊ ኣስተዋፅኦ ገለ ክትጠቕሱ ትኽእሉ ዶ?

ነፀላ ተዓጢቑ ዝርአ ሰብኣይ ኣሎ፡፡ እዚ ሰብኣይ ኣተዓጣጥቅዑ ሜስ ዓዳሊ እዩ ዝመስል፡፡ ንዓኹም ከ እዚ ኣተዓጣጥቕኡ እቲ ሰብኣይ ኣብ ምንታይ ኩነታት ከምዘሎ የመላኽተኩም?

ኣብ ከተማታት ናይ እግረኛ መንገዲ ብሸቐጣ ሸቐጥ ይተሓዝ እዩ፡፡ ኣብዚ ንሪኦ ዘለና ንሱ እዩ፡፡ ከምዚ እንተኾኑ እግረኛ ናብ ናይ መኪና ፅርጊያ ተደፊኡ ዶ ኣይኣቱን?

ታክሲ መኪና ናይ ህዝቢ ካብ ቦታ ናብ ቦታ መመላለሲት እንትከውን ኣብ ልዕልአ ጎማታት ፂዒና እንዳከደት እንትከውን ካብ ዓቅማ ንላዕሊ ምፅዓን ሓደጋ ከጋጥም ከምዝክእል ትፈልጡ ዶ?

ንዓይኒ ብዝስሕብ ኣገባብ ዝተቐመጡ ከም እኒ በነና፣ ኣራንሺ፣ ፓፓየ፣ ኣቮካዶ ዝኣምሰለ ዓይነታት ፍረ ምረ ይርአዩ ኣለዉ፡፡ ከምዚ ዝኣምሰለ ዕዳጋ ፍረ ምረ ሽሙ ታይ ይበሃል?

ንኣሽቱ ህጻናት ኣብ ዙርያ ጠረጴዛ ኮፍ ኢሎም ብሕብራዊ ሕንቅልሕንቅሊተይ ይጻወቱ ኣለዉ። ኣብቲ ናይ ገዛ ክፍሊ ወይ ቤት ትምህርቲ ዝመስል ምድላው ተደራሪቦም ኣለዉ። እቶም ኣብ ስእሊ ዘለዉ ቆልዑ እንታይ ይገብሩ ከምዘለዉ ክትግምቱ ትኽእሉ ዶ?

መፋለጢ፡- እዚ መፋለጢ እዚ ኢትዮ-ቴሌኮም ካብይ ናበይ ደረጃ ዕብየት ብኽንደይ ከምዝወሰኸን ዝሕብር ወይ ዘፋልጥን ታፔላ እዩ፡፡ እዛ መፍለጢት እዚኣ ኣብ ከባቢ ኣክሱም ዩኒቨርስቲ ዘላ ዶ ትኾን?

ብብጫ ቁራፅ ጎማ ዓይና ዝተሸፈነት ናይ ፅዕነት ጋሪ ፅዕነት ሒዛ ደው ኢላ ኣላ፡፡ ብስሩዕ ድማ ተፀሚዳ እያ፡፡ ኣብቲ ዝባን ጋሪ እንታይ ተፃዒኑ ትብሉ?

ውርውራይ መልክዕ ዘለዎ ባዓል ነዊሕ መትሓዚ፣ ኣብ ጫፉ ድማ ልዕሊ ኣፅፋር ዘለዎ ንስራሕቲ ዝራእቲ ምልማዕ እንጥቀመሉ ኣቕሓ ሽሙ እንታይ ይባሃል ይመስለኩም?

ብዙሓት ሰባት ኣብ መሬት ኮፍ ኢሎም ደው ኢሎም ይረኣዩ። ዝሃሰሰ ጨርቂ ዝመስል ተኸዲኖም ኣለዉ። ገሊኦም ደው ኢሎም ናብ ዝተፈላለየ ኣንፈት ክጥምቱ እንከለዉ፡ ገሊኦም ድማ ኮፍ ኢሎም ይረኣዩ። እቶም ኣብ ስእሊ ዘለዉ ሰባት ኣብ ምንታይ ኣለዉ ትብሉ?

ኣብ ናይ ሓንቲ ጓል ኢድ ዝረአ ማናጀር እዩ፡፡ ናይ ኢድ ማናጀር መልክዕ ወርቅን ጥማዕ ወርቅን ይስራሕ፣ እቲ ካብ ህንድን ዓረብን ዝመፅእ ጥማዕ ወርቂ እዩ፡፡ ካብ ዓዲ ውን ኣእዚዝካ ይስራሕ፡፡ ማናጀር ናይ ኢድ ዶ ደስ ይብለክን?

ናይ ሓመድ ጽርግያን ኣብ ጎድኑ ዝርከብ ገዛን ትርእዩ። እቲ ገዛ ብጫ ኮይኑ ኣብ ቅድሚኡ ተኽልን ዝተሰርሐ እዩ። ብየማን ድማ ጻዕዳ ታክሲ ወይ መኪና ደው ኢላ ኣላ። እዚ ቦታ መንበሪ ገዛ ድዩ ወይስ ካፌ?

ቡና ኣብዝሃ ህዝቢ ዝጥቀመሉ ዓይነት መነቃቕሒ መስተ ኮይኑ ብኣብዝሓ ብወልፊ ደረጃ ዝርአ እዩ፡፡ እዚ ዝኾነሉ ምኽንያት ካብ ምንታይ ዝነቐለ እዩ?

ናይ ስፖርቲ ማልያ ዝተኸደሉ ኣብ በሪ ሓፈሻዊ ሆስፒታል መቐለ ይርአዩ ኣለዉ፡፡ እዞም ናይ ስፖርቲ ቡዱን ናይቲ ሆስፒታል ጋንታ ስፖርቲ ዶ ይኾኑ?

እዛ ማሽን ከም እኒ መለለዪ ወረቐት፣ ማንጃ ፍቓድ ንዝኣምሰሉ ሰነዳት ብፕላስቲ ንምዕሻግ ትጠቅም ማሽን እያ፡፡ ሽም ናይዛ ማሽን መን እዩ ይበሃል?

ሰልፈኛታት ናይ ትግራይ ባንዲራ ሒዞም ኣብ ጐደና ይርአዩ ኣለዊ፡፡ እዞ ሰልፈኛታት ናይ ትግራይ ሰራዊት ኣባላት እዮም፡፡ እዚ ሰልፊ ክብደቱ ክንደይ ይኣክል?

እዛ ጋል ኣንስተይሀት ኮይና ቀያሕ ኮይና ፀጉራ ዝተቀነነት ክትኮንተላ እዚ ዝተሰርሕቶ ስራሕ ፀግሪ ብኣርትየ ኮይኑ ክልተ ዓይነት ሕብሪ ዘለዎ እንትከውን ብብጫን ፀሊም እንትከው እዚ ስራሕቲ ፀግሪ መሕ እዳተበሃል ዝፅዋዕ እንትኮን በህላዊ ድዩ ትፍልጥዶ?

ሓደ ሰብኣይ ኣብ ልዕሊ ሓንቲ ዓባይ ናይ ማይ ታንከር መኪና ደው ኢሉ ካብ ቀጠልያ ቱቦ ማይ ይመልኣ ኣሎ። እታ ናይ ጽዕነት መኪና ኣብ ደረቕን ጸሓያዊን ቦታ እያ ዘላ። እዛ ናይ ማይ ታንከር ናበይ ክትወስደካ ትኽእል ትብል?

ካብ ብዙሓት ዓይነታት መጋየፅን መመላኽዕን ከም ወርቂ መስቀል ፣ ናይ እዝኒ፣ ሃብልን ኩትሻን ይራኣዩ ኣለው፡፡ ንስኹም ከ ካብ ዓይነታት መጋየፂ ዶ ትፈልጡ?

ብዙሓት ሰባት ኣብ ሓደ ቦታ ተኣኪቦም፡ ዝተፈላለየ ሕብሪ ተኸዲኖም ይረኣዩ። ብዙሓት ካብኣቶም ብጫ ጀሪካን ኣብ ኢዶም ሒዞም ይርከቡ። እዚ ከባቢ መብዛሕትኡ ግዜ ማይ ንምምላእ ዝውዕል እዩ። ንስኩምከ ማይ ክትወስድ ኣብ መስርዕ ደው ኢልኩም ትፈልጡ ዶ?

ኣብ ከተማ ኣብ ዝካየድ ባህላዊ ስነ-ስርዓት ቡን ኢትዮጵያውያን ዘርኢ እዩ። ፊንጃለ ቡንን ብጫ ወይኒ ብርጭቆታትን ድማ ኣብ ጣውላ ኣለዉ። እዞም ሰባት ብሓባር ኮፍ ኢሎም፡ መኣዲ ቡን ሒዞም ኣለዉ። ከምዚ ዝበለ መኣዲ ቡን ዶ ደስ ይብለኩም?

ብርክት ዝበሉ ሰባት አብ ዕንቋይ ወንበር ዘለዎ አደራሽ ኮፍ ኢሎም ተሰብሲቦም አብቲ ፃዕዳ መንደቅ ድሕረ ገፅ ከዓ “ናይ ሕልሚ ጉልበት ንዘይተሓሰበ ዕቤት” ዝብል ፅሑፍ ብሰማያዊ ሕብሪ ተፃሒፉ ይርከብ፡፡ እዚ ስብሰባ ብዛዕባ እንታይ እዩ?

ኣብ ማእኸል ልሙዕን ብመስመር ዝተዘርአ ዝራእቲ ኣሎ፡፡ በቲ ወሰኑ ግን ዝደረቐ ሳዕሪ እዩ ዘሎ፡፡ እቲ ዝለምዐ ኣትክልቲ ወይ ዘርኢ ካብ ጉድጓድ ዝሰተየ ዶ ትብልዎ?

ዝተሰባበሩ ናይ ተመሃሮ ወናብር ብዘይስርዓት ዝተኣከቡሉ ዓብዪ መኻዘን ይርአ ኣሎ፡፡ እዞም ዝተሰበሩ ወናብር ተሰሪሖም ዳግም ኣገልግሎት ንክህቡ ምግባር ይከኣል ዶ?

እዚ ኣብ ሓደ ናይ ደገ ዕዳጋ ጽዑቕ ቦታ ዘርኢ እዩ። ብዙሓት ሰባት ኮፍ ኢሎም ወይ ደው ኢሎም ኣለዉ፡ ገሊኦም ድማ ነገራት ዝሸጡ ይመስሉ። ከምዚ ዝበለ ክፉት ዕዳጋታት ርኢኹም ዶ? ብዙሕ ግዜ ናብ ከምዚ ዝኣመሰለ ዕዳጋታት ትኸዱ ዶ?

መጋየፂ መጋየፂ ማለት መመላክዒ እንትኸውን፤ ሓንቲ ሰበይቲ አብ ክሳዳ ወርቂ ተዓኒቃን ፃዕዳ ክዳን ፀሊም ጥልፊ ዘለዎ ተከዲናን አብ ማስቲካን ዕንቋይን ሕብሪ ድሕረ ገፅ ትርከብ፡፡ ካሊእ መጋየፂ ክትጠቅሱ ዶ ትክእሉ?

እዚ ኣርባዕተ ወይ ሓሙሽተ ደርቢ ዘለዎ ዕንጨይቲ ዝሰርሖ መቐመጢ ጫማ ዘርኢ እዩ። ኣብ ነፍሲ ወከፍ ደርቢ ዝተፈላለየ ሕብርን ዓይነትን ዘለዎም ዝተፈላለዩ ጫማታት ተሰሪዖም ኣለዉ። ጫማኻ ብኸምዚ ዝኣመሰለ መንገዲ ክተቅምጦ ትፈቱ ዲኻ?

ኣብ ከባቢ ሓመድ ዘላ ናይ ዱር እንሰሳት እታ ሓንቲ እያ ።ኣብ ዝባና እውን ዓበይቲ ዕሾክ አለዋ ። እታ ናይ ዱር እንሰሳ እንታይ ትባሃል?

“ኣህጉራዊ ሕክምናዊ ኮር” ዝብል ጽሑፍ ዝተጻሕፈላ ታክሲ ኣብ ወሰን ጽርግያ ደው ኢላ ኣላ። ብሕብሪ ኣርጋን ኮይና፡ ኣርማ ናይ’ቲ ትካል ድማ ብጎኒ ይርአ። ብድሕሪ ድማ “ፔትሮስ ኢንተርኔት ካፌ” ዝብል ኣሎ። ኣብ ስእሊ ዘላ መኪና ናይ ኣየናይ ትካል እያ?

ኣብ ባዶ መሬት ብዙሕ ውን ልሙዕ ዘይኮነ ሓብ ናይ ህንፃ ስራሕ ተጀሚሩ ኣሎ፡፡ ናይ መብራህቲ ውን ኣላቶም፡፡ እዚ ህንፃ ንምንታይ ዝስራ መስለኩም?

እዚናይ ምግቢ ዓይነት ቆፃሊ ሕብሪ ዘለዎ እንትከውን ኣዝዩ ንወድሰብ ጠቃሚ እንትከውን ከም ፀብሒ ክም ኣልጫ መሰሊ ገይርካ ዝስራሕ ዓይነት ምግብ እንትኮን ሽሙ መን ተበሂሉ ይፍለጥ?

እዚ ፍሕኛ እዳተ በሃለ ዝፅዋዕ እንትከውን ከም ኣመት በዓል፣ ከም መርዓ፣ ክርስትና መፃባበቨቅ ንጥቀመሉ እንትንከውን ኣብ ውሽጢ ገዛ ደስ ዝብ ምስ ናይ ገዛ ኣቁሑት እንትኮን እዚ ኣቁሑት ናይ ገዛ እንታይ ተባሂሉ ይፅዋዕ?

ኣብ ኣትክልትን ፍረምረታትን ዝምደብ ኣብ ትግራይን ኤሪትራን ብበዝሒ ዝፈርይ በለስ ይባሃል፡፡ ካብ ጥቕምታት በለስ ክብደትይቕንስ፣ ናይ ሓንጎል ሴል ጥዕና ይሕልው፣ ንናይ ስኽራን ክስተት ወይ ሕማም የውግድን፡፡ በለስ ምብላዕ ማይ ምስወቐዐ ዶስ ዘይወቐዐ ደስ ይብለኩም?

እዚ ኣብ ሓደ እምባ ጽቡቕ ትርኢት ዘርኢ እዩ። እቲ ገዛ ብጫካ ተኸቢቡ እዩ፣ ድሕሪኡ ሽፋን ደበናን ጎቦታትን መሬትን ይርአ። ብሓደ ሸነኽ ጽርግያን መኪናን ይርአ። ብጎቦታትንን ደበናን ዝተኸበበ ናይ ትዕዝብቲ ቦታ ክትበጽሕ ትደሊ ዲኻ?

ኣብዚ ዘላ ናይ ፅሕፈት መሳሪሒት ኮይና ንክርሰዖ ዘይንደሊ ሓበሬታ እንተሃሊዩ ኣብዙይ ነስፍሮ። ናይዚ ሽም ድማ መስታወሻ ትበሃል። ካብ ዓይነታት ፅሕፈት መሳርሒ ኩሉ ግዜ እትጥቀሙላ እንታይ እዩ?

እዛ ጋል ኣነስተይቲ ናይ ከንፈር ቻፒስትክ ናይ ገፅፓውደር ናይ ቅርብ ዓይኒ ቁሕሊ ብኣጠቃሊ ሙሉእ መፃባበቂ ተጠቂማ ኣላ። ኩሉ ግዜ መፃበቢ ምጥቃም ግን ፅቡቅ ዲዩ ?

እዚ ኣርማ እዚ ናይ ዓድዋ ኩናት ምስ ጣልያን ዝነበረ ውግእዚ ዝጥቀምዎ ዝነበሩ መሳሪሒ ኩናት እቶም ናይ እምባታት ዓድዋ ከመይ ይሕግዙ ምንባሮም ብኣረማ መልክዕ ኣቀሚጠሞ አለው:: ኣብዚ ግዜ ዝነበሩ ንጉስ መን ይበሃሉ?

ሸበጥን ሻራን ጫማ ብዝተፈላለዩ ዓቀንን ሕብርን ዝተሰረሓ ኮይኑ ደቂ ኣንስትዮ ዝጥቀማሉ ዓይነት ጫማ እዩ። ብተመጣጣኒ ዋጋ ከም ዝሽየጥ ትፈልጡ ዶ?

ተፈለጥቲ ሰባት ማለት ንህዝቦምን ዓዶምን ብትክክል አመራርሓን አሰራርሓን ዘርአዩ ኮይኖም፤ ሓደ ቀይሕ ሰብአይ ፀሊም ሱፍን ናይ ውሽጢን ተከዲኑ አእዳው አጣሚሩ ጠጠወ ኢሉ ይርከብ፡፡ እዚ ቀይሕ ሰብአይ መን ይበሃል?

እዚ ዓመታዊ በዓል ናይ መስቀል በዓል ኮይኑብዙሓት ሰባት ፃዕዳ ተከዲኖም ከቢቦም እታ ናይ መስቀል ዳሜራ እንዳረኣዩዋ ኣለው። እዚ ምቅፃል ዝጀመረት ንግስቲ መን ትበሃል ?

ናይ ኣኽሱም ሓወልትታት ይርአዩ ኣለዉ፡፡ እዞም ሓወልትታት ናይ ኣኽሱማዊት ዘመነ መንግስቲ ውፅኢታት ጥበብ ምዃኖም ይፍለጥ፡፡ ዘመነ መንግስቲ ኣኽሱም ዝበሃል ካብ መዓዝ ናብ መዓዝ ዝነበረ ዘመን እዩ?

እዚ ከባቢ እዚ ኣስበዛ ዝሽየጠሉ ከባቢ ኮይኑ ኣብዚ ዘለው ሽጉርቲ ቀይሕ ድንሽን ክልተ ደቂ ኣንስትዮን ሓደ ወድን ለሚን ሒዞ ኮፍ ኢሎ ኣሎ። ለሚን ንምታይ ይጠቅም?

ፀጉሪ ፀጉሪ መብዛሕትኡ ግዜ ፀሊም ሕብሪ ዘለዎ ኮይኑ፤ ሰለስተ ጥቅላላ አርተፊሻል ፀጉሪ አብ ሕብራዊ ድሕረ ገፅ ይርከብ፡፡ ብአርቴ ፀጉሪ ምቁናን ትፈትው ዶ?

ቀያሕ ጎል ኣንስትየቲ ደስ ትብል ኣርባዕተ ጋማን ሓንቲ ኣልባሶ ኣብ ማእከል ገይራ ዝተቆነነት እያ። ኣብ እዝና ዝገበረቶ መጋየፂ ካብ ወርቂ ድዩ ወይስ ካብ ብሪ ተሰርሑ?

መስቀል ብጎማ ክስራሕ ይከአል እዩ፡፡ ዝተፈላለየ ቅርፂ ዘለዎም መስቀላት ብፀሊም ሕብሪ ጎማ ተሰሪሖም አብ ቆም ተንጠልጢሎም ይርከቡ፡፡ አብቲ መስቀል ጎማ ዝተፈላለዩ ፅሑፋት ምፅሓፍ ይከአል እዩ፡፡ ናይ መስቀል ትርጉም እንታይ እዩ?

ዝተፈላለዩ ዓይነታት ስፓርት ዘለዎ ኮይኖም ካብአቶም ሓደ ብሽኪሊታ እንትከውን ከምዚ እንሪኢን ዘለና ድማ እዘን ደቂ አንስትዮ ተወዳደርቲ ብሽክሊታ ማይ እናሰተያ ዘሪኢ ምስሊ እዩ። እዘን ተወዳደሪት ናይ እንታይ ጋንታ ተጫወቲ እየን?

ከም እኒ ካሮት፣ ሽጉርቲ፣ ድንሽ፣ ኮሚደረ፣ ጉዕ በርበረ ዝኣምሰሉ ኣትክልትታት ናብ ዕዳጋ ቀሪቦም ይርአዩ ኣለዉ፡፡ እዚ ናይ ኣትክልቲ ዕዳጋ ካብ እንዳ እኽሊ ዕዳጋ ብምንታይ ይፍለ?

ኣብ ፃዕዳ ምድሪ ክልተ ኣፈን ድፉናት ዝኾና ጫማ ናይ ጓል ኣነስተይቲ ይረኣያ ኣለዋ፡፡ ብድሕሪት ጊዛዊ ዕንበባ ይረአ ኣሎ፡፡ እዚ ጫማ እግሩ ነዊሕ ዶ ይኾን?

ናይ ተዋህዶ ኦርቶዶክስ ክርስትና እምነት ተከተልቲ ዝኮኑ ካብ ዝነበርናዮ ንትኣከከበሉ መንፈሳዊ እርካታ ንረክበሉ ቦታ ቤተ ክርስትያን እዩ። እቱይ በሩ ካብ ምንታይ ተሰርሑ?

እዚ መንእሰይ ሰብዓ ዝብል ፅሕፉን ናይ ኣንበሳ ቅርፂ ዘለዎ ባንዴራ ሒዙ ንባዕሉ ባዕ ሉ እውነ ማልያ ተከዲኑ ጠጠው ኢሉ ኣሎ። እዛ ባንዴራ ናይ መን እያ?

ዝተፈላለዩ ዓይነት ከረሜላታትን ዕሹጋት ብሽኩትን ይርአዩ ኣለዉ፡፡ ዕሹጋትን ሽኮር ዘለዎም ምግብታት ደጋጊምካ ምጥቃም ኣብ ጥዕና ዝፈጥሮ ዝኾነ ዓይነት ፀገም ይህሉ ዶ?

ሓንቲ ሓፍትና ኣብ ጎዳና ናይ ሳንቦሳ ወይ ከዓ ናይ ቺብስ መጥበሲት ሒዛ ትሰርሕ ኣላ፡፡ ሳንቦሳ ካብ ስርናይን ብርስንን ብዘይቲ ዝጥበስ እንትኸውን ቺብስ ድማ ድንሽ ኣርቂቕካ ከቲፍካ ብዘይቲ ዝጥበስ እዩ፡፡ ንስኹም ከ ዶ ገዚእኹም በሊዕኹም ትፈልጡ?

ግመል ካብ እንስሳ ዘቤት ሓደ ኮይኑ ንኣዋርሕ ማይ ከይሰተየ ዝፀንሕ እንትከውን ብፍላይ ኣብ ፃምእ ማይ ዘይብሉ ካብ ቦታ ናብ ቦታ መጓዓዝያ ከም ዝጠቅመና ትፈልጡ ዶ ?

ሽዱሽተ ቆልዑት ዝተፈላለየ ሕብሪ ዘለዎ ክዳን ተከዲነን አብ ኳና ኮፍ ኢለ አለዋ፡፡ ብድሕሪተን ከዓ በለስ/ቆልቋል/ ዝብሃል ተክሊ ሓምለዋይ ሕብሪ ዘለዎ ይርከብ፡፡ እዋን ቁልዕነትኩም ዶ ትናፍቁ?

እዚ ንርኦ ዘለና ናይ ተክሊ ዓይነት ኮይኑ ብጣዐሚ ንሕረተሰብ ዝጥቀመሉ እንትከውን ንፀብሕ መስርሕ ንዝተፈላለዩ ጉዳያት ከም መርዓ፣ ክርስትና ፣ተስካር ዝተፈላላዩ ጉዳይ ዝውዕል እንትከውን ቀይሕ ሕብሪ ዘለዎ እንትከውን እዚ እንይ ይበሃል?

ፀሊም ቆቢዕን ቆፃል ናይ ስፓርት ማልያን ዝገበረ ሰብኣይ ማይክ ሒሱ ይረአ ኣሎ፡፡ እቲ ሰብኣይ ዝተናደደ ይመስል፡፡ እንታይ ዓይነት ውሳነ ኮን የመሓላልፍ ይህሉ ይመስለኩም?

ሓንቲ ንእሽተይ ጓል ኣብ ልዕሊ ሳዕሪ ደው ኢላ፡ ብታሓቋኒ ማይ ትሰርሕ ኣላ። ኣብ ገጻ ፍሽኽታ ስለዘለዋ ፍሽኽታ ዘለዋ ትመስል። ኣብ መንኵባ ጻዕዳ ቦርሳ ኣለዋ። በቲ ማይ ታሓቋኒ እንታይ ትገብር ኣላ ?

እዞም ኣቦ ብፁዕ ወቅዱስ አቡነ ማትያስ ፓትርያርክ ርእሰ ሊቃነ ጳጳሳት ዘኢትዮጵያ ሊቀጳጳስ ዘአክሱም ወእጨጌ ዘመንበረ ተክለሃይማኖት ይበሃሉ፡፡ ናይዞም ክቡር ኣቦ ቅድመ ታሪክ ትፈልጡዎ ዶ?

ባንዴራ፡- ናይ ሓንቲ ሃገር ናይ ጅግንነትን መንነትን ምልክት ባንዴራ እዩ፡፡ ኣብዚ ናይ ዝተፈላለዩ ሃገራት ባንዴራ ይራኣዩ ኣለው፡፡ ናይ ኢ/ያ፣ ማሊ፣ ሴኔጋልን ጊኒን ይጥቀሱ፡፡ ባንዴራ ዓድኹም እንትትሪኡ ከመይ ዝበለ ስምዒት ይስማዓኩም?

እዚ ንርኢ ዘለና ናይ መኪና ዓልየት ዘለወን እንትኮና ክልተ ኮይነን ፅርግያ ክስራሕ ተሎ መድመቲ ሓንትኢድማ ግድጋድ ኳዓቲ እንትኮና ንዓዲ ዘለወን ፅባቀ ኣዝየን ጠቀምት እንትኮና ሽመን እንታይ እደተበሃለ ይፅዋዓ?

ኮንጎ ጫማ ካብ ብላስቲክ ኣብ ፋብሪካ ዝስራሕ ኮይኑ መብዛሕቲኡ ግዜ ደቂ ተባዕትዮ ዝገብርዎ ንጉዕዞ መንገዲ ሙችውን ፈኩስን ምኳኑ ትፈልጡ ዶ?

ናይ ላዕልን ታሕትን ሓደ ክዳን ዝተከደነ ሰብ ኣብ ወንበር ከፍ ዝበለን ካበ ንመጎዓዓዚ ካብ ዝጠቅሙና ሓደ ዝኮነ እዩ። እንታይ እናተባህለ ይፍለጥ?

ካብ ዕንፀይቲ ዝተሰርሑ ናይ ገዛን ናይ ቢሮን ኣቁሑት ብዘበናዊ ኣራርሓ ተሰሪሖም ኣለው። ባህላዊ ኣሰራርሓ ናይ ገዛ ኣቅሓ ከ ኣሎ ዶ ?

እዚ ሓደ ዓቢይ ብዙሕ ጨናፍር ዘለዎ ዕምባባ ኣብ ጎማ ይረአ። እቲ ተኽሊ ብጥዑይን ቀጠልያን ቆጽሊ ዝመልአ እዩ። እቲ ጎማ ዝተፈላለየ ሕብሪ ዘለዎ ኮይኑ ኣብ መሬት ደው ኢሉ ይርከብ። እዚ እንታይ ዓይነት ተኽሊ ምዃኑ ክትግምቱ ትኽእሉ ዶ?

እዛ ጋል ኣንስተይቲ ኮይና ኣብ ግንበራ ሰቲ ኣስራ በህላዊ ቁኖ ጋመ ዝበሃል ተቆኒናብጭግራ ገይራ ኣብ እዝና መጋየፂ ዝገበረቶ እንታይ እዳተበሃለ ይፅዋዕ ይመስለከም

እዚ ኣብ ዓፋር ክልል ኣርታዕለ ኣብ ዝበሃል ፍሉይ ቦታ ዝርከብ ድቃስ ዘይብሉ ናይ እሳተ ጐመራ ባሕሪ እዩ፡፡ በፃሕቲ ዓዲ ነዚ ትርኢት ንክሪኡ ከምዝኸዱ ትፈልጡ ዶ?

ኣብ ትግራይ ካብ ዝርከቡ ባህላዊ ትልሂት ሓደ ዝኮነ ትልሂት ትግርኛ እዩ። ነፀላ ኣብ ማዓንጡኡ ኣሲሩ እንዳተላሃየ እንትከውን፣ ንስኩም ከ ከምኡ ትልሂት ትክእሉ ዶ?

አብ ትግራይ ካብ ዝርከቡ ባህልታት ሓደ አሽንዳ እዩ ።እሽንዳ ደቂ አንስትዮ ተቆኒነን ተከዲነን ብደምቀት ካብ ዘክብሮኦ ብዓል ሓደ እዩ ከም እንዕዞቦ ድማ ቆልዑ አሽንዳ አናተፃወታ ንምልከት ። አሽንዳ መዓዝ ወርሒ ዝክበር ይመስለኩም?

ጫማ ጫማ እግርና ካብ ሓደጋታት ይከላከል፡፡ ንአብነት ሓደ ፅምዲ ጫማ አብ ፃዕዳ ጣውላ ተቀሚጡ ዝርከብ ኮይኑ፤ አብ ድሕሪቱ ተክሊ አላ፡፡ ሕብሪ ናይዞም ፅምዲ ጫማ ደም በጊዕን መእሰሪኦም ከዓ ቀይሕ እዩ፡፡ ዋጋ ናይዞም ጫማ ክንደይ ይኸውን?

እዚ ናይ ኣስፋልቲ መንገዲ ንናይ መኪና ጉዕዞ ኣዝዩ ምቹው እዩ፡፡ እዚ ዓይነት ስፋልቲ ኣብ ዋና መስመራት እዩ ዝርከብ፡፡ ኣብ ናእሽቱ መስመራት ዘይርከብ ንምንታይ እዩ?

ሓብሓብ ወይ ዋተር ሜሎን ወይ ብርጭቕ ዝበሃል ፍረ ዓብዪ ናይ ማይ ትሕዝቶ ዘለዎ ምግቢ እዩ፡፡ ናይ ብርጭቕ ተኽሊ ኣብ ምንታይ ከባቢ ይበቑል?

እዚ ምስሊ ጥርሙዝ ናይቲ መስተ ዘርኢ እዩ። እቲ ጥርሙዝ “ኣስማራ ዚቢብ ኤክስትራ” ዝብል ጽሑፍ ተጻሒፉሉ ኣሎ፡ ኣብ ትሕቲኡ ድማ “ኤርትራ” ዝብል ጽሑፍ ኣሎ። ንስኩም ከ ብዛዕባ መስተ “ኣስመራ ዚቢብ” እንታይ ትፈልጡ? ካብ ምንታይ ይስራሕ ይመስለኩም?

ኣብ ትግራይ ካብ ዝርከቡ ሓወልትታት ሓደ ዝኮነ ሓወልቲ ሰማእታት ትግራይ እንትከውን ኣብ ርእሲ ከተማ ትግራይ መቀለ ዝርከብ ምኳኑ ትፈልጡ ዶ ?

ኣብዚ ሓደ ሰብኣይ ኣብ መስጊድ ኮፍ ኢሉ ክጽሊ ወይ ክልምን ይርአ። ኣብ መንጸፍ ጸሎት ኮፍ ኢሉ፡ ሰማያዊ ልብስን ባህላዊ ውሑስን መሸፈኒ ርእሲ ዝመስልን ተኸዲኑ ኣሎ። ንስኩም ከ እዚ ሰብ ኣብ መስጊድ እንታይ ይገብር ኣሎ ትብሉ?

ካብ ዓይነታት ማሕበራዊ ሚድያ ኢንስታ ግራም ኣርማ እተከውን ከም ፌስ ቡክ፣ ዋትስኣፕ፣ ቴሌግራም እዩም። ካልኦት ዓይነታት ማሕበራዊ ሚድያ ከ ኣለው ዶ?

እዚ ዝተፈላለያ ናይ ምሕላብ ማሽናት ዘርኢ እዩ። እዞም መሳርሒታት ጸባ ላም ብቐሊልን ጽሩይን መንገዲ ንምምዝጋብ ይሕግዙ። ኣብ ጥዕናን ተመኩሮን እንስሳታት ዝእመን መሳርሒዝብሉ ቃላ ተጻሒፎም ኣለዉ። ካብ ብኢድ ምሓለብ እንስሳታት ወይስ እዚ መሕለቢ ማሽን ይበልፅ ትብሉ?

ጫማ ዕሾኽ ኣመኬላ ንምክልኻል ከምዝጠቅም ርዱእ ነገር እዩ፡፡ ሰባት ግን ልዕሊ እዚ እዮም ዝጥቀሙሉ፡፡ ልዕሊ ምክልኻል ዕሾኽን ኣመኬላን ግን ንምንታይ ክጥቀሙሉ ይኽእሉ?

ደቂ አንስትዮ ዝተፈላለዩ ዓይነታት መጋየፂ ዝጥቀማ ኮይነን ካብአቶም ሓደ ድማ ወርቂ እዩ። ከም እንዕዞቦ ድማ እዚ አብ ኢድ ዝግበር ዓይነት መጋየፂ ኮይኑ ንስኩም ከ አብ ከባቢኩም ከምዚ ዓይነት ወርቂ አሎ ዶ?

ናይ ገዛ አቁሑ ዝተፈላለዩ ዓይነትን ሕብሪን ዘለዎም ናይ ገዛ አቁሑ አለው፡፡ ንአብነት ሓመኩሽታይን ቡናማን ሕብሪ ዘለዎ ሶፋ ምስ ሕብራዊ መተርአሱ ፀሊም ናይ ማእከል ጣውላ አብ ፃዕዳ ሕብሪ ሰራሚክ ይርከቡ፡፡ እዚ ሶፋ ክንደይ ዋግኡ?

ካሜላ ዋይን ካብ ፍረ ወይኒ ዝስራሕ ብፈሳሲ ኣብ ጥርሙዝ ዝተዓሸገ እዩ። ኣብ ሱፐርማርኬትን ቤት መስተን ዝርከብ ንጥዕና ወዲ ሰብ ፅቡቅ ምኳኑ ትፈልጡ ዶ ?

ቢሮ ካብ ናይ ፅሕፈት መሳርሕታት ሓደ ኮይኑ ቢሮ ዝመሃዘ ቡሮ ዝበሃል ሰብ ከምዝኾነ ይንገር፡፡ ኣብዚ ዘመን ተመሃሮ ብዘይ ቢሮ ክመሃሩ ይኽእሉ ዶ?

ወረቐት ኣብ ዘይኮነ ቦታ እንትልጠፍ መልክዕ ከባቢ ከምዘበላሹ ንክትፈልጡ ነዚ ብዝተለጠፉ ወረቓቕቲ ተበላሽዩ ዘሎ ናይ ሓደ ትካል በሪ ርአዩ፡፡ ነዚ ንምክልኻል ድኣ እንታይ ምግባር ይምከር?

ተኸተልቲ እምነት ምስልምና ስርዓተ ኣምልኮ ዝፍፅሙሉ ህንፃ መሲጊድ ይበሃል፡፡ እዚ ናይ ኣምልኮ ህንፃ ካብ ናይ ካልኦት ቤተ ኣምልኮ ብምንታይ ይፍለ?

ሓሙሽተ ደቂ ኣንስትዮ ኣብ ወንበር ኮፍ ኢለን ስልጠና እንዳሰልጠና ይርከባ ።ናይ ስራሕ ክዳን ተከዲነን ይሰርሓ አለዋ ።እታ ጠጠው ሂላ ዘላ ሰበይቲ ናይ ምንታይ ሚኒተር ተከዲና?

እዚ ሰልፊ ናይ ኮማንዶ ቅርፂ ዘለዎም ሰራዊት ዘርኢ እዩ፡፡ እዞም ሰራዊት ብሰበ ስልጣናት ይጉብነዩ ኣለዉ፡፡ እዚ ቦታ ናይ ሰራዊት መሰልጠኒ ካምፒ ዶ ይኸውን?

ህንፃ ዝተፈለየ ቅርፂ ዘለዎ ህንፃ ብሰማያዊ ሕብሪ ግሪድ መስኮት ዝተሰርሐ አብ ጥቅኡ ከዓ ዝተፈላለዩ ሓምለዎት ተክሊታት ይርከቡዎም፡፡ እዚ ገዛ አብ ፃዕዳ ድሕረ ገፅ ይርከብ፡፡ ከምዚ ዝበለ ገዛ ሪኢኩም ዶ ትፈልጡ?

ክልተ ኣዋልድ ኣብ ባይታ ከፍ ኢለን ዝኾነ ነገር ዝፅበያ ዘለዋ ይመስላ፡፡ ነንባዕለን ውን ዝፋለጣ ኣይመስላን፡፡ እቲ ደው ኢሉ ገፁ ንድሕሪት ገይሩ ኣሎ፡፡ እንታይ ዝፅበዩ ይመስለኩም?

ናይ ህፃውንቲ ምህርትታት ይርአዩ ኣለዉ፡፡ ካብኣቶም ሓደ ኣንከር ዝበሃል ናይ ታኒካ ዕሹም ምግቢ እዩ፡፡ ኣንከር እንታይ ዓይነት ምግቢ ህፃናት እዩ?

አትክልቲ አትክልቲ ምምጋብ ንጥዕናና ወሳኒ እዩ፡፡ ንአብነት ቀይሕ ሕብሪ ዘለዎ ወይኒ አብ ፀሊም ሕብሪ ካዛ ተቀሚጡ ይርከብ፡፡ እዚ ወይኒ ንሓደ ኪሎ ዋግኡ ክንደይ እዩ?

ተፈጥሮን አከባቢን ተፈጥሮን አከባቢን ማለት ዝተፈላለዩ ዝዓምበበት ሃምበሃምቦ እትበሃል ተክሊ፣ ቡዙሓት ሓምለዎት እፅዋት፣ ቀይሕ ሓመድን ጠጠው ዝበለ ናይ መብራህቲ ፓሎን ይርከቡዎም፡፡ ሰማያዊ ሕብሪ ድሕረ ገፅ ከዓ አለዎ፡፡ ተፈጥሮን አከባቢን እንታይ ማለት እዩ?

ኦቶሊ ዝበሃል ናይ ዊልያም ሸክስፒር መፅሓፍ ንርኢ ኣለና፡፡ ነዚ መፅሓፍ ናብ ትግርኛ ዝተርጐሞ ሃይለ መለኮት መዋዕል ይበሃል፡፡ ሸክስፒር ኢትዮጵያዊ ደም ዘለዎ ሩስያዊ ምዃኑ ትፈልጡ ዶ?

እዚ ንእሽቶን እንስሳ እዩ ዘርኢ። ኣካላቱ ኣዝዩ ዝተጣበቀ፡ ጸጉሩ ቡናዊ፡ ኣብ ከውሒ ደው ኢሉ ድማ ይርአ። እዚ እንስሳ ብተፈጥሮኡ ኣብ ኣኻውሕ ዝበዝሖ ከባቢ ወይ ኣኽራን ይነብር። እዚ እንስሳ ኣብ በረኻዊ ከባቢ ድዩ ዝነብር ይመስለካ ወይስ ኣብ ጫካ?

ኣብ ጻዕዳ ኪሻታት ዝተመልአ ፈሓም ዘርኢ እዩ። መብዛሕትኡ ግዜ ፈሓም ንመብሰሊ ወይ ንዋዒ ንምፍጣር ይጥቀመሉ። እቲ ፈሓም ኣብ መሬት ተዘርጊሑ፡ ሓንቲ ሰበይቲ ድማ ኣብ ጥቓ እተን መዳበርያታት ደው ኢላ ኣላ። ፈሓም ንምንታይ ጠቓሚ ትብልዎ?

እዚ ኣብ ከተማ ኣኽሱም ብሓደ ናይ ኣውሮፓ በዓል ሞያ ጓዕቲ ዝተረኸበ ናይ ሃፀይ ባዜን መካነ መቓብር እዩ፡፡ እዚ ታሪክ ብግቡእ ተፋሊጡ እዩ ዶ ትብሉ?

እዚ ዝርአ ዘሎ ናይ ባህላዊ ናይ ዓዱ ኣከዳድና ዝርአ እንትከውን አብ እግሩ ኣብ ክሳዱ እውን ቁፅልዝበለ ሕብሪ ሽሐሪጥ ኣብ ኢዱ ድማ በትሪ ሕዙ እንትርኢ እዚ ኩናማ እዳተበሃለ ዝፅዋዕ እንትከውን ኣብ ዓዲ ይርከብ ይኮን?

ትራንስፖርትን ተሽከርከርቲን ትራንስፖርትን ተሽከርከርቲን ሰብ ይኩን ፅዕነት ንምጉዕዓዝ ይጠቅሙና፡፡ ንአብነት ፃዕዳን ቆፃልን ሕብሪ ዘለዋ አውቶቢሰ እስፓልት መንገዲ ሒዛ እናመፀት ትርከብ፡፡ አብ አውቶቢስ ምስፋር ትፈትው ዶ?

ናይ ኢትዮጵያ ብሄራዊ ባንኪ ኣርማ ይርአ ኣሎ፡፡ እዚ ተቋም ንባንክታት ዝቖፃፀር እዩ፡፡ ካብ ልኡኻት እዚ ትካል ገለ ምጥቃስ ይከኣለኩም ዶ?

ናይ ኢትዮጵያ ኣብ ዝተፈላለዩ ዘመናት ኣብ ማእኸላ ኣርማ እንዳተቐመጠላ ፀኒሑ እዩ፡፡ ኣብ ነገስታት ዘመን ናይ ሞኣ ኣንበሳ አርማ ተቐሚጡላ ነይሩ፡፡ ሎሚ ኸ እንታይ ተቐሚጡላ ኣሎ?

ካብ ዓይነታት ኤሌክትሮኒክስ እዛ እንሪኣ ዘለና ኤሌክትሮኒስ ኢፐሶን ዝብል ሽም ዘለዋ ፕሮጀክተር እያ:: እዛ መሳሪሒ እዚኣ ናብ ዓድና ብምዓስ ኣመተምህርት ኣትያ ?

እዚ ናይ እምኒ ዃና ምሽግ ኢልና ንፅውዖ ናይ ወታደር ሰፈር እዩ፡፡ ወታደር ኣብ ጦር ግንባራት ምሽግ ዝሰርሕ ንምንታይ ዕላማ እዩ?

አብ ኢትየጲያ ካብ ዝፈሩዩ ምህርትታት ሓደ ቡና እዩ ።ማሕበሰብና ንቡና ብሓዕሚ ብፍሉይ ዝጥቀመሉ ኮይኑ ከም እንዕዞቦ ድማ ዝተቀለወ ቡና ኮይኑ ንስኩም ከ ቡና ትሰትዩ ዶ?

ህዝቢ ንኡሽተይ ናይ ከባቢኡ ግድብ ኣብ ምስራሕ ደፋእፋእ እንትብል ይርአ ኣሎ፡፡ ንኡሽተያት ግድባት ምስራሕ ንማሕበረሰብ ከባቢ እንታይ ዓይነት ረብሓ ይህብ?

ቤት ትምህርቲ ቤት ትምህርቲ ተምሃሮ ዝምሃሩሉ ቦታ ኮይኑ፤ በዓል ሰለስተ ደብሪ ብብጫ ሕብሪ ዝተለመፁ ብዙሓት ክፍሊታት አብ መይድኡ ብጫ፣ ዕንቋይን ፀሊምን ዲቪዛ ዝተከደኑ ህፃውንቲ ተምሃሮ እስፖርቲ እናሰርሑ ይርከቡ፡፡ ሽም ናይዚ ቤት ትምህርቲ እንታይ ይበሃል?

ሓመድ ዘይርአዮ ብህንፃታትን ፅርጊያታትን ዝተሸፈነ ክፋል ዓብዪ ከተማ ይርአ ኣሎ፡፡ እዚ ዓይነት ውቑብ ከተማ ኣበይ ክፍለ አህጉር ዓለምና ዝርከብ ይመስለኩም?

መስተታት፡- ካብቶም ኣልኮላዊ መስተ ዘለዎም መስተታት ሓደ ዋይን ወይ ከዓ ጉደር እዩ፡፡ መትንታት ናይ ደቂ ሰባት ዘድክሙ መስተታት እዮም፡፡ መስተታት ንወዲ ሰብ ይጎድኡ እዮም ኢልኩም ትሓስቡ?

ኣብዚ መሐንበሲ ቦታ ይርአ ኣሎ። ኣብቲ ከባቢ ጽሩይ ዕንጨይትን ተኽሊ ኣግራብ በረኻን ስለዘሎ፡ ድሒሮም ኣብ ውሽጢ እቲ መንደቕ ህንጻታት ይረኣዩ። ውሑዳት ሰባት ኣብ ማይ ዝሕንብሱ ዘለዉ ይመስሉ። እዛ ስእሊ እንታይ ዓይነት ቦታ እያ እተርኢ ዘላ?

ካብ መሳሪሒቲታት ፅሕፈት መሳርሒ ኮይኑ ዝተፈላለዩ ሕብሪ ዘለዎም ማርከራት ኣለው። ማርከር ንምምሃር ምድትምሃር ዝጠቅም ኮይኑ ፅሑፍና ፍርይ ኢሉ ክርኣ ዝክእል እዩ። እርሳስ ንምታይ ይጠቅመና ?

ኣብዚ ዘሎ ምልክት ጽርግያ ምልክት እዩ። እቲ ምልክት ብኣምሓርኛን እንግሊዝኛን ዝተጻሕፈ ሓበሬታ ኣለዎ። ኣብ ላዕሊ“ኣደባባይ ቴዎድሮስ” ዝብል ቃል ኣብ ማእከል ድማ “ፒያሳ” ዝብል ቃል ኣሎ። እዚ ናይ ጽርግያ ምልክት ኣብ ኣየናይ ክፋል ከም ዝርከብ ክትግምቱ ትኽእሉ?

አዚ ዝርአ ዘሎ ሓንቲ ጋልኣንስተይቲ ኮይና ፅጉራ ዝተሰርሕት እንትትከውን በህላዊ ኣይኮነን ይኩን እንንበር እቲ ዝተሰርሐቶ ኣሰራርሓ ፀጉሪ እንታይ እዳተበሃለ ይፅዋዕ?

ማሕበረሰብ ንዕለታዊ መነባብሮ ካብ ዘገልግሉ ሐደ ሸቀጣ ሸቀጥ ኮይኑ ዝተፈላለዮ አብ ዕደጋ ዝርከቡ ገዛኢን ሸያጥን ዝተፈላለየዮ ፈርኔሎ ፣ ጥሰቲ ፣ ቡና ዝበሉ ይርከቡ ንሰኩም ከ አብ ንግዲ ዓለም ተሳትፍኩም ትፈልጥዶ ?

እዚ መሳርሒ ንትሑት ድምፂ ዘጋውሕ ናይ ድምፂ መግዘፊ መሳርሒ ማይክሮ ፎን ይበሃል፡፡ እዚ መሳርሒ ኣብ ምንታይ ዓይነት ኩነታት ኣብ ግልጋሎት ይውዕል?

ዝተፈላለዩ ሕብሪ ዘለዎም ወረቀት እንትኮኑ ንዲኮር መስርሕን ንመዓደሚ መርዓን ክርስትናን ካልእን ዝውዕል እዩ። ንስኩም ከ በብሕብሩ ወረቀት ሪኢኩም ዶ ትፈልጡ?

ዝፈራረሰ ህንፃ ይርአ ኣሎ፡፡ ኣብ ጐኑ ድማ ብዘመናዊ ዲዛይን ዝህነፁ ገዛውቲ እኔሁ፡፡ እዚ ዝፈራረሰ ህንፃ ከምቲ ጎረቤቱ ብዘመናዊ ዲዛይን ክህነፅ ዶ ይኸውን?

ኣብዚ ኣብ ሓደ ድኳን ኣብ ዝተዳለወ መደርደሪ ፓኬት ቢስኩት ይርአ። እቲ ፓኬት “ፓርለ-ጂ” ዝብል ጽሑፍ ኣለዎ፣ ገጽ ሓደ ህጻን ድማ ኣብ ቅድሚት ከም ምልክት ይረአ። ኣብ ስእሊ ዝርኣዩ ዘለዉ “ፓርለ-ጂ” ዝበሃሉ ቢስኩት ካበይ ዝመጹ ይመስለኩም?

እዚ ዝረአ ዘሎ ናይ ጋዜጣ ወይ መጽሔት ገጽ እዩ፣ እዋናዊ ሕታም ብሉጽ ኢትዮጵያዊ ሪፖርተር ይመስል። እዋናዊ ሕታም ብሉጽ ኢትዮጵያዊ ሪፖርተር እንታይ ይውክል?

እዚ ናይ ሽጉርቲ ሕርሻ እዩ፡፡ ናይ ሎሚ ገባር ዕዳጋ ተኮር ፍርያት እናፍረየ እዩ፡፡ ካብ ሽጉርቲ ወፃኢ ካልእ ዕዳጋ ተኮር ፍርያት ትፈልጡ ዶ?

ሓንቲ ሓሙክሽቲ ሕብሪ ዘለዋ አድጊ አብ በረኻ እናገሃፀት አብ ፃዕዳ ሓመድ አለዎ ቦታ ትርከብ፡፡ አብ ጥቃአ ከዓ ክልተ ጥቁር በርበረ ዝበሃል ተክሊ አሎ፡፡ እዛ አድጊ ናይ መን እያ?

ሳሱላ ኣብ ትግራይ ራያ ብመዝሒ ዝርከብ ኮይኑ ደቂ ኣንስትዮ ራያ ንመጋየፅን መፀባበቅን ኣብ ኢደንን እግረንን ዝወብኦኦ /ዝገብሮኦ/ ምኳነን ትፈልጡ ዶ ?